ኣብዚ ብዙሓት ኣእዳው ንሓደ ዓቢ ፒዛ ክበጽሑ ይረኣዩ። እቲ ፒዛ ኣብ ልዕሊኡ ኮሚደረ፡ በርበረን ሶስ ስጋን ተገይሩሉ ይርከብ። ፒዛ ምብላዕ ትፈቱ ዲኻ? እንታይ ዓይነት ፒዛ ትመርጹ?

ኣብ ናይ መከፋፈሊ ቦታ ወይ ድንኳን ብዙሕ ፍርያት ዘይቲ ይረአ ኣሎ፡፡ ናይ 5+ ሊትሮ፣ ናይ 2+ ሊትሮ፣ ናይ 1ሊትሮ ዘይቲታት ተደርዲሮም ይራኣዩ ኣለው፡፡ ካብዚኣቶም ናይ ክንደይ ሊትሮ ዘይቲ ትገዝኡ?

ኣብ ሃገርና ካብ ዝርከቡ ኣልኮላዊ መስተ ሓደ ዝኮነ ኣረቂ እንትኮውን ዝተፈላለዩ ዓይነታት ኣረቂ በቢደረጅኡ ኣለው። ንስኩም ከ ኣረቂ ትፈትው ዶ ?

ብዝተፈላለዩ ምክንያት ብኩናትን ጥምየትን ናብ ዝማዕበላ ሃገራት ዘይሕጋውያን ስደተኛታት ምቁፅፃር እዩ። ካብ ዓድካ ወፂኢካ ዘይሕጋዊ ስደት ምካድ ብጣዕሚ ዝሕዝን እዩ ።

ኣብ ሓደ ጭጋግ ዝመስል ቃላይ ሓደ ወዲ ጀልባ ይቐዝፍ ላሎ፡፡ እቲ ወዲ ምስኡ ዝተሳፈረ ሰብ ዘይብሉን ኣብ ማእኸል ዝበፅሐን ውን ይመስል፡፡ እቲ ወዲ ዓሳ ዶ ዳኣ ክዘፍፍ ደሊዩ ይኸውን ትብልዎ?

ካብ ጎማ ዝተሰረሓ ሞኒፊት ናይ ፓስታን፣ ማኮሬኒን ካልእን መፅፈፊ ኢድ ዘለዎ ኣቅሓ እንትከውን ኣብ ገዛኩም ከምዚ ዓይነት ኣቅሓ ኣለኩም ዶ ?

ኣእዳውና ብማይን ሳሙናን ቶሎ ቶሎ ምሕፃብንዝተጠቀምናዮ ሶፍቲ ብኣግባቡ ምውጋድን ካብ ምጭብባጥን ምትሕቁቃፍን ምስዕዓምን ንቆጠብ ዝብል ፅሑፍ ካብ ምንታይ ቫይረስ ንምክልካል እዩ?

ኣብ መዕርፎ ነፈርቲ ናይ መንገዲ ኣየር ኢትዮጵያ ንብረት ዝኾነት ነፋሪት ትርአ ኣላ፡፡ እዛ ነፋሪት ናይ ኢትዮጵያ ንብረት ምዃና ብምንታይ ትፍለጥ?

ጫማታት ካብ ዝተፈላለየ እታወት ክስራሕ ይኽእል፡፡ እዞም ክፍቲ ጫማታት ካብ ፕላስቲክ ዝተሰርሑ እዮም፡፡ እዞም ጫማታት መሸጢ ዋግኦም ጁባ ዝጐድእ ድዩ?

ሓደ ሰብኣይ መጽሓፍ ከንብብ ይርአ። እቲ ትርኢት ኣብ ደገ ኮይኑ ብድሕሪት ድማ ተፈጥሮኣዊ መልክዓ ምድሪ ኣሎ። እቲ ሰብኣይ ተሸፊኑ ሰላማዊ ይመስል። እዚ ሰብ ዘንብቦ ዘሎ መጽሓፍ መንፈሳዊ መጽሓፍ ዶ ይመስለኩም? ወይስ ካልእ ዓይነት መጽሓፍ ድዩ?

እዞም ኣብ እዋን ሃፀይ ዮሃንስ ዘመን ዝነበሩ ወታደራዊ መራሒ ራእሲ ኣሉላ ኣባ ነጋ ይበሃል፡፡ እዞም መራሒ ኣብ ዓለም እንታይ ቦታ ኣለዎም?

እዚ ኣርማ ኣብ ትግራይ ካብ ዝርከቡ ውድባት ሓደ ዝኮነ ናይ ህወሓት እንትከውን፣ ንስኩም ከ ናይ መን ውድብ ኣርማ ትፈልጡ ?

አትክልቲ ክንክን እንድሕር ድአ ዘይብሎም ይሓሩ እዮም፡፡ ንአብነት ብጫን ቆፃል ሕብሪ ዘለዋ ተክሊ አብ ጫፋ እናሐረረትን ፀምሊያን ትርከብ፡፡ እዛ ተክሊ ታይ ተባሂላ ትፍለጥ?

ብወርቂ ዝተለበጠ ጌጽ ጸጉሪ ኮይኑ፡ እቲ ጸጉሪ ጸሊም ኮይኑ ብረቂቕ መንገዲ ዝተጠምጠመ ወይ ዝተሰርሐ እዩ። እቲ ስልማት ወርቃዊ ሕብሪ ዘለዎ ኮይኑ ብኽልተ ክፋላት ዝተሰርሐ ይመስል። ጌጽ ጽባቐን ባህልን ዘንጸባርቕ ኮይኑ፡ ናይ ጽባቐን ጽባቐን ስምዒት ይፈጥር።

እዚ ናይ ኦይልሊብያ መከፋፈልቲ ነዳዲ ዘርኢ እዩ። ኣብ ልዕሊኡ ክልተ ዓይነት ነዳዲ ኣለዎ፡ “ጋሶይል”ን “ሱፐር”ን። ተጠቃሚ መኪና ነዳዲ ንኽመልእ ዝተዳለወ እዩ። ኣብ መዐደሊ ነዳዲ ክትመልእ ዶ ወይስ መኪናኻ ብኤሌክትሪክ ክትቅይራ ትመርጽ?

ብዙሓት ናይ ደቂ ኣንስትዮ መጋየፅ መመላኽዕን ኣለው፡፡ ካብኣቶም ናይ ኣርቴፊሻል ፀጉሪ እዩ፡፡ ናይ ሂሟን ኤይር ዝባሃል ፀጉሪ ኸ ትሪኡ ዶ?

ኣብ ዕዳጋ ኢትዮጵያ ዝርከቡ ሰባት የርኢ። ገለ ካብቶም ኣብ ቅድሚት ዘለዉ ሰባት ቀጠልያ መከላኸሊ ክዳን ተኸዲኖም ሓለውቲ ወይ ኣባላት ጸጥታ ዝመስሉ እዮም። እዚ ዕዳጋ ኣብ ኣየነይቲ ከተማ ከም ዘሎ ክትግምቱ ዶ ትኽእሉ?

ቡዝሓት ደቂ ተባዕትዮ ኣብ ናይ ደገ ሜዳ ክጻወቱ ይረኣዩ። ገሊኦም ቀይሕ ዩኒፎርም ዝተከደኑ፡ገሊኦም ድማ ሰማያዊ ዩኒፎርም ተኸዲኖም ኣለዉ። እቶም ተጻወትቲ ኩዕሶ እግሪ ወይ ኩዕሶ ኢድ ዝጻወቱ ይመስሉ። ኣብ ከምዚ ዝበለ ጸወታ ኩዕሶ ኢድ ወይ ኩዕሶ እግሪ ተሳቲፍኩም ትፈልጡዶ?

ካብ ናይ ኦሮምኛ ደረፍቲ እቲ ተፈላጣይ ዝኾነ ሓጫሉ ሁንዴሳ እንትኾውን ካብቶም ኣብ ኢትዮጵያ ስርዓት ለውጢ ዘምፅኡ ሓደ እዩ ነይሩ። ይኹን እምበር ኣብቲ ዝተገበረ ስርዓተ ለውጢ ብዙሕ ሕጉስ ስለዘይነረ በቲ ኩነታት ሂወቱ ሓሊፉ።

እዚ እትሪእዎ ዘለኹም ግራት እንትብሃል በዘርኢ ፃዕዳ ጣፍ ተሸፊኑ ናብ ፍረ በፂሑ ንዓፂድ ዝቀረበ እንትኸውን ተዓፂዱ ንክዝበጥ ናብ ኣውዲ ቦታ ከም ዝጓዓዓዝ ትፈልጥ ዶ?

ኣብዚ ሰለስተ ሰባት ኣብ ጥቓ መንደቕ ኮፍ ኢሎም፡ ብሞባይሎም ጸወታ ክጻወቱ ወይ ክዕዘቡ ይረኣዩ። ኩሎም ወተሃደራዊ ቅዲ ክዳን ተኸዲኖም፤ ሕብርታቶም ሰማያውን ቀጠልያን ዝተሓዋወሰ እዩ። ሰባት ኣብ መንጎ ስራሕ ከምዚ ዓይነት ዕረፍቲ ክወስዱ ርኢኹም ዶ?

ጫማ ጫማ ካብ ዝተፈላለዩ ፕላስቲካትን ቆርበትን ክስራሕ ይክእል እዩ፡፡ ንአብነት ሓደ ፅምዲ ጫማ ፀሊም ሕብሪ ዘለዎም ኮይኖም፤ አብ ፃዕዳ ድሕረ ገፅ ከዓ ተቀሚጢም ይርከቡ፡፡ ከምዚ ዓይነት ጫማ ትፈትው ዶ?

መፋለጢ ብርክት ዝበሉ ናይ ስራሕ ቦታታት አብ ደጊኦም ታፔላ ብምልጣፍ ስርሖም የፋልጡ፡፡ ንአብነት ቴክኖ ሶልያና፣ ሹሻይን አስካልን ሞባይል ሴንተር ዝብል ፅሑፍ ብፃዕዳን ቆፃልን ሕብሪ አብ ዕንቋይ ድሕረ ገፅ ይርከብ፡፡ ናይ ሓንቲ ቴክኖ ሞባይል ዋጋ ክንደይ እዩ?

ባንዴራ ሕቡራት ሃገራት (UN) ኣብ ሰማያዊ ሰማይ ክትወዛወዝ ትርአ፡ ኣብ ድሕሪት ድማ ቀስተ ደመና ይርአ። እዚ ትርኢት’ዚ ናይ ዓለም ሰላምን ሓድነትን ስምዒት’ውን የመሓላልፍ።

እዚ ኣብ ማእኸል፡ኣብ ክፉት ሰማይ ደው ኢሉ፡ዓቢ ሓወልቲ እምኒ ኣኽሱም ኦቤሊስክ ኣሎ። ሠእቲ ሓወልቲ ብትኽክል ብኽልተ ዓበይቲ ብረት ደገፍን ኣብ ላዕሊ ዝተተሓሓዘ ገመድን ዝተቐመጠ እዩ። ጽባቐ ተፈጥሮኣዊ ጽባቐ እቲ ከባቢን ክብሪ ጥንታዊ ቅርስታትን ብሓደ ምጥማት ይርአ።

ካብ ዓይነዠታት ምግቢ ሐደ ሰጋ ኮይኑ ብመልክዕ ብርንዶ ተቀሪቡ አሎ መብልዕኡ ድማ ካራ ፣ ሚጥሚጣ ፣ጠሰሚ፣ ዝተሰርሐ ፀብሒ ተዳልዮ አሎ ። ብርዶ ሰጋ ትበልዕ ዶ ?

ክልተ ሰብኡት ኣብ ከበድቲ መንበር ኮፍ ኢሎም ኣለዉ። ብጸጋም ባንዴራ ኢትዮጵያ ዘለዋ ባንዴራ፡ ብየማን ድማ ባንዴራ ሱዳን ኣላ። ኣብ መንጎኦም ዘተ ወይ መንግስታዊ ትርኢት ዘሎ ይመስል። እዚ ረኽቢ ብዛዕባ እንታይ ይኾን?

ሓንቲ ሰበየቲ ብፀሊም ጨርቂ ርእሳ ተሸፊና ፅላል ድማ ኣፅሊላ ኮኩናይ ደርሆ ኣብ ኢዳ ሒዛ ናብ ዕዳጋ ትኸይድ ዘላ ትመስል፡፡ እዛ ሰበይቲ ናይ ኣበይ ክልል ነባሪት ትመስል?

ሓደ ሰብኣይ ኣብ ሕቖኡ ዓቢ ቦርሳ ሒዙ ይኸይድ ኣሎ፡ ኣብቲ ቦርሳ ድማ ዝተፈላለዩ ነገራት ይረኣዩ ኣለዉ። ኣብ ሕቖኡ ዓቢይ መሳርሒ ኣሎ። ኣብ ኣፍልቡን ከባቢኡን ዝተፈላለየ ነገራት ኣሎ። ክንድዚ ንብረት ኣብ ሕቖኻ ተሰኪምካ ነዊሕ ርሕቀት ክትጓዓዝ ትኽእል ዲኻ?

ፍሉጥ ዓይነት ዲዛይን ዘለዎ ጥልፍልፍ ጫማ እኒሀ፡፡ እዚ ጫማ ክፍቲ ብምዃኑ እግሪ እኹል ንፋስ ክረክብ ይገብ፡፡ በዚ ከዓ ተመራፂ ዓይነት እዩ፡፡

ኣብዚ ሓደ ቆልዓ ኣብ ኒኬል ኖርማል ፋታ ይበልዕ ኣሎ፡፡ እቲ ዘለዎ ጠረጴዛ ግን ፅሬቱ ኣይሓለወን፡፡ እቲ ቆልዓ ኣባላልዕኡ ዝጠመየ ዶ ይመስል?

ኣብ ቤት ትምህርቲ መውዓሊ ህፃናት ህፃውንቲ እንዳተማሃሩ እዮም ። ህፃውንቲ ብሩህ ኣእምሮ ስለ ዘለዎም ዝማሃርካዮም ንምሓዝ ሕጉሳት ኮይኖም እዮም ዝቅበሉ።

ምዑሩግ ህንፃ ይርአ ኣሎ፡፡ ነዚ ህንፃ ምዕሩግ ዝገበሮ እቲ ኣብ ከባቢኡ ዘሎ ኣትክልቲ እምበር ኪነ ህንፅኡ ጥራሕ ኣይኮነን፡፡ እዚ ምምልካዕ ንሕና ክንክተሎ ዝግባእ ዶ ኣይመስለኩም?

እዚ ወዲ ኣብ መድረኽ ወጺኡ እንዳደረፈ 'ዩ ዘሎ፡ ኣብ ትሕቲ ስቴጅ ወይ ድማ መድረኽ ተመልከቲ ዘለውዎ ይመስል እቶም ኣብ ላዕሊ ወፂኦም ዘለዎ ኣወዳት ከ ክልቲኡ አእዳዎም ዘርጊሖም እንታይ ክገብሩ ዝደሉ ይመስሉ ?

ኣብዚ ሓነቲ ጓል ኣነስተይቲ ጸሊም ቀጠልያ ልዑል ሸኾና ዘለዎ ቡት ይርአ። እቶም ቡትስ ካብ ሱድ ዝተሰርሑ ኮይኖም ኣዝዩ ዘመናውን ልዑል ሸኾና ዘለዎን ዲዛይን ዘለዎም እዮም። እዚ ዓይነት ቡት ምገበርኩም ዶ? ሕብሩን ቅርጹን ኸመይ ሪእኩሞ?

ማሽናት ዝተፈላለዩ ማሽናት ንዝተፈላለዩ ስራሕቲ ንምስራሕ ይጠቅሙና እዮም፡፡ ቡዙሓት ፀዓዱ ማሽናት አብ ውሽጠምን ብላዕሊን ብወርቃማን ብፀሊምን ሕብሪ ዝተተሓዙ ገመዳት አለው፡፡ እዘን ማሽናት ንምንታይ ይጠቅማ?

ናይ ዕንፀይቲ ውፂኢትን ዲኮርን ጌትነት ፈርንቸር ኮይኑ ዝተፈላለዩ ካብ ዕንፀይቲ ዝስርሑ ከም ዓራት፣ ኣርማዶን ካልኦትን ዲኮርን ከምዝሰርሑ ዝገልፅ ታፔላ ምኳኑ ትፈልጡ ዶ?

ናይ ትራፊክ መብራህቲ ይርአ ኣሎ፡፡ እዚ መሳርሒ ሰባትን ተሽከርከርትን ናይ ግጭት ፀገም እንተይገጠሞም ብስርዓት ክስተኣናገዳን ይገብር፡፡ እዚ መሳርሒ ኣብ ምንታይ ከባቢ እዩ ዝትከል?

ብጣዕሚ ኣዝዩ ነዊሕ ብዝኾነ ዝተሰርሑ ህንፃታት ይራኣዩ ኣለው፡፡ ብማሕበር መልክዕ ውን ዝተሰርሑ ይመስሉ፡፡ ከምዚ ዓይነት ህንፃ ንኽትድይቦ ጊዜ ዶ ይህሉ ትብሉ?

እዚ ዝተፈላለዩ ደቂ ተባዕትዮ ይኩኑ ድቂ ኣንስትዮ እንትኮኑ ፃሊም ቆብዕ ቀይሕን ፀልምን ጋውን ኣብ ኣፍ ልቦም ወይ ብቅድምቶም ቀይሕ ሕብሪ ኮይኑ እዚ ገይሮሞ ዘለው ናይ ምንታይ ማእርግ ጋውን እዩ?

እዚ እምኒ ኣብ ቤተክርስትያን ዝርከብ ኮይኑ ኣቦታትና ወይ ቀሻውሽቲ ክንዲ ደወል ይጥቀምሉ። እዚ ድማ ብእምኒ እንትውቃዕ ነዊሕ ድምፂ ይጓዋሕ። እዚ ድማ ደወል ወይ መረዋሕታ ይባሃል።

ቆስጣ ካብ ኣሕምልቲ ሓደ እዩ። ህፃውንቲ ድሕሪ 6ተ ወርሒ ኣብ እንምግቦም ጓዓት ብምብሳንን ብደንቢ ብምቅጥቃጥን ሓዊስኻ ይምገብዎ። ቆስጣ ንህፃውንቲ ዕብየት ጠቃሚ እንትኸውን ብፀብሒ መልክዕ ንምግብነት ይጠቅም።

ኣብ ትግራይ ካብ ዘለው ባህላዊ ቁኖ ሓደ ዝኮነ ኣልባሶ ቁኖን ኩትሻ ናይ እዝንን ኮይኑ ደቂ ኣንስትዮ ትግራይ ንመጋየፂን ንመመላክዕን ከም ዝጥቀማሉ ትፈልጡ ዶ ?

ናይ ኢትዮጲያ ናይ ወታደር መራሒ ማርሻል ጅነራል ብርሃኑ ጁላ እንትኮን አብ ኢትዮጲያ ብርክት ዝበለ ዓመታት ብወታደራዊ ስራሕ ዝስርሕ እዩ ።ማርሻል ጅነራል ብርሃኑ ናብ መሪሕነት መዓዝ ተሽይሙ?

ኣብ ከተማ ኣክሱም ዝርከብ ናይ ደቂ ተባዕትዮ ዝተፈላለዩ ክዳን መሸጢ ኮይኑ ኣብ ኣፍደገ እቲ ቡቲክ ባንቡላታት ክዳን ዝተከደኑ ኣለው። ንስኩም ከ ካብ ቡቲክ ክዳን ገዚኢኩም ትፈልጡ ዶ ?

ክልተ ሰብ ኣብ ሓደ መኣዲ ቀሪቦም ብሓባር ይበልዑ ኣለዉ፡፡ እዚ ስርዓት ባህሊ ወለዲ እዩ፡፡ ሎሚ ግን ኣብ ናይ ውልቀኻ መኣዲ ኢኻ ትቀርብ፡፡ እዚ ሓዱሽ ልምዲ ካበይ መፂኡ?

ኣብ ናይ ኣትክልቲ መሸጢ ቦታ ከም እኒ ኣራንሺ፣ ቀይሕ ሽጉርቲ ዝኣምሰሉ ቀረባት ብውሱን ዓቐን ኣብ ፌስታል ተንጠልጢሎም ንርኢ ኢና፡፡ ናይዚ ምድላው ረብሓ እንታይ እዩ?

ሶፋ ብጨርቅን ዕንፀይትን ብዝተፈላለዩ ዓይነት ዲዛይን ሕብርን ዝስራሕ ኮይኑ፣ ኣብ ገዛን ሆቴላትን ንደቂ ሰባት መዕረፊ ኮፍ መበሊ ከምዝጠቅም ትፈልጡ ዶ?

እዚ ደረቕ ወይ ዝነቐጸ ሳዕሪ ዘለዎ ግራት እዩ ዘርኢ። እቲ ሳዕሪ ብጫ ወይ ወርቃዊ ሕብሪ ተቐይሩ ኣሎ፣ እዚ ድማ ርጉም ወቕቲ ምዃኑ የመልክት። እዚ ቦታ ኣብ እዋን ዝናብ እንታይ ይመስል ትብሉ?

ክልተ ጻዕዳ ወይ ክሬም ሕብሪ ዘለዎም ጫማታት። እቲ ጫማ ኣብ ጻዕዳ ወይ ፍኹስ ዝበለ ዕምበባ ኣብ ጠረጴዛ ዝተቐመጠ ኮይኑ፡ ነዞም ዓይነት ጻዕዳ ጫማ እንታይ ዓይነት ክዳውንቲ ምመረጽካ?

ኣብዚ ዘለው ኣኽትልት ኣሕምልት እንትከውን ፤ እዞም ኣሕምልቲ ድማ ብጣዕሚ ደስ በሃልቲ እንትኮኑ እዚ ንምስራሕ ዝወዓለ ጉልበት ድማ ብጣዕሚ ብዙሕ እዩ። ዋጋ ፀዕሮም ክረክቡ ተስፋ ይገብር።

ናይ ዑፉን ወይ ከዓ ዒልቦ ሕርሻ እኒሀ፡፡ ዒልቦ ኣብ ቆላታት ዋና ናይ ምግቢ ምንጪ እዩ፡፡ እዚ እኽሊ ካብ ጣፍ ብዋጋ ኣዝዩ ዝቐነሰ ምዃኑ ትፈልጡ ዶ?

እዚ ብብርሃን ዝተመልአ መመገቢ ክፍሊ እዩ ዘርኢ። ብቕድሚት ጻዕዳ ዓራት ተዘርጊሑ ኣሎ፤ ኣብ ማእከል ጸሊም ሶፋታት ኣብ ላዕሊ ድማ መስኮታት ብድሙቕ ብርሃን ይበርሁ። ዘቤታዊ ጽባቐን ምቾትን ዘመልክት ትርኢት ዘርኢ እዩ።

ብቆርቆሮ ዝተሰረሐ ዝተከደነ ገዛን ዓበይቲ ተክሊ እውንኣለው። ሓንቲ ወላዲት መቀነት ዝተቀነታ ኣብ ጎማ ገይረን ዓይነት እክሊ ዝኮነ የዝርዋ ኣለዋ ።

ጫማ ካብ ዝተፈላለዩ ሓደጋታት ዝከላለል ካብ ቆዳ ወይ ጎማ እውን ክስራሕ ይክእል እዩ። እዚ ጫማ እዚ ናይ ኮንትራክተር ጫማን ናይ ርእሲ ቆቢዕ ወይ ከዓ ሂልመት ዝበሃል ብጫ ሕብሪ እውን ኣለዎ።

ካብ ናይ ፅሕፈት መሳርሕታት ሓደ ዝኾነ መቕረጫ ወይ ከዓ እርሳስ መቕረፂ እዩ፡፡ ንዝተፈላለዩ ናይ እርሳስ ቀረፃ ይጠቅም፡፡ ንቆልዑት ንእርሳሶም መቕረፂ ዶ ገዚእኹም ትፈልጡ?

ሓንቲ ጓል ኣንስተይቲ ጸጉራ ብባህላዊ ዝተስርሐ ደው ኢላ ትርአ። ኣብ ልዕሊ ርእሳ ሕብራዊን ስልማትን ዘለዎ መሸፈኒ ርእሲ ተሸፊኑ፡ ኣብ እዝና ድማ ዓቢ ብሩር ወርቂ ገይራ ኣላ። እዞም ባህላዊ ኣሰራርሓ ጸጉሪ ትፈትውዎም ዶ?

ኣብ በረኻ ካብ ዝገብሩ እንስሳታት ሓደ ነብሪ እዩ፡፡ ሓያልን ፈጣንን ዝኾነ እንስሳ ዘገዳም እዩ፡፡ ብመልክዓ ግን ኣነስተይቲ ዶ ትመስል እዛ ነብሪ?

እዚ ኣብ ድኳን ዝተሰርዑ መስተታት ዘርኢ እዩ። ብፍላይ “ዛራ”፣ “ዚማ”፣ “ኦውዞ”፣ “ደስታ ድራይ ጂን”ን ኣማራጺ መስተታትን ኣብ ሓደ ቦታታት ተሰሪዖም ኣለዉ። እዞም መስተታት እዚኦም ንእንታይ ዓይነት ኣገልግሎት ክውዕሉ እዮም ትብሉ?

ኣብዚ ብዙሓት ሰባት ኣብ ሓደ ዓቢን ገፊሕን ኣዳራሽ ብሓባር ኮፍ ኢሎም ይረኣዩ። እዚ ናይ መንግስቲ ወይ ማሕበረሰባዊ መድረኽ ኣኼባ ይመስል። እዚ ኣኼባ ብዛዕባ እንታይ ክኸውን እዩ ትብሉ? ኣብቲ ማሕበር ሰብ ክንደይ ጽልዋ ክህልዎ እዩ?

እዚ ባህላዊ ጻዕዳን ቀይሕን ክዳን ዝተኸድኑ፡ ብጽፉፍ ቅርጽን ድሙቕ መብራህትን ዝተሰርዑ ሰባት፡ ጽባቐ ናይቲ ባህሊ የርእዩ። ጻዕዳ ቅዲ ዘለዎን ኣብ መሬት ንጹር መብራህትን ዘለዎ ከባቢ እዩ።

ኣብ ኤርትራ ኣስመራ ዝምረት ኣረቂ ዜቢብ ኣልኮላዊ መስተ እንተከውን፣ ወዲ ሰብ ከም መዘናግዒን መዝናነይን ዝሰትይዎ መስተ እዩ። ንስኩም ከ ናይ ኣስመራ ኣረቂ ሰቲኩም ትፈልጡ ዶ ?

እዛ ሕብራዊት ፕሪንተር ኢፕሰን ተባሂላ ትፅዋዕ፡፡ ትጥቀመሉ ዓይነት ቀለም ፈሳሲ ኮይኑ እዚ ቀለም ኣብ ጐማ ተዓሽጉ ዝሽየጥ እዩ፡፡ ኢፕሰን ፕሪንተር ርኢኹም ዶ ትፈልጡ?

ስደተኛታት/ተጓዓዝቲ ሰባት ኣብ ሓደ ብብረት ዝተሰርሐ ሓጹር ተኣኪቦም። መብዛሕትአን ደቂ ኣንስትዮን ህጻናትን እየን፡ እታ ኣብ ቅድሚት ዘላ ንእሽቶ ጓል ጻዕዳ ቲሸርት ተኸዲና ኣላ። ናይዞም ሰባት ዶ ተረዲኢኩም?

እዚ ናይ ቤተ ክርስቲያን ውሽጢ እዩ፡፡ ኣብቲ ግድግድኡ ንዋየ ቅድሳት ይርአዩ ኣለዉ፡፡ እዞም ንዋየ ቅድሳት ታሪክ ዝገልፁ እዮም፡፡ ካልእ ኸ ንምንታይ ይጠቕሙ?

ብቡዙሕ ሕብርታት ዝተሰርሐ ናይ መፃወቲ ዓይነት ካብ ዝኾነ ብ6 ሰባት ክፅወት ይረአ፡፡ እዚ ዓይነት ፀወታ በተለይ ንዝማሃሩ ተምሃሮ ይጠቅም ዶ ይመስለኩም?

በራድ ናይ ሻሂ መፍሊሒን ማይ መውዓይን ኮይኑ ካብ ሓፂን ዝተሰረሓ እዩ። በራድ ናይ ሻሂ መፍሊሒ ኣብ ገዛኩም ኣለኩም ዶ ?

ብድሕሪኡ ብርክ ዝበለ ቦታን ዓበይትን ኣናእሽተይን ተክልታትን ሓሞሽታይ ሕብሪ ዘለዎ ህንፃ ኣብ ውሽጡ እውን ብጫ ሕብሪ ዕንበባ ዘለዎ ኣበይ ከየማሰ ይርከብ?

ኣብ ከተማታት ማይ ካብ ቧንቧ ይጥቀሙ። ይኹን እምበር ማይ ካብ ቧንቧ ይቀዳሕ እምበር ኣብ ምጉዕዓዝ እዋን ብዝተፈላለዩ ጀርምታትን ተህዋስያንን ስለዝብከሉ ናይ ማይ መፃረይ የድሊ እዩ።

እዚ ዘመናዊ መሳርሒ ሙዚቃ ሳክስፎን ይበሃል፡፡ ሳክስፎን ዝፃወት በዓል ሞያ ድማ ሳክስፎኒስት ይብልዎ፡፡ እዚ ናይ ሙዚቃ መሳርሒ ዘመናዊ ድዩስ ባህላዊ?

እዚ“ዓለማዊ ዕዳጋ ግሎባል” ዝብል ጽሑፍ ቅድሚት ድኳን የርኢ። እቲ ድኳን ኣብ ዕዳጋ ዝርከብ ኮይኑ፡ ብሓጺን ዝተሰርሐ ማዕጾ ዝተዓጽወ እዩ። ኣብቲ ስእልታት ዝተፈላለዩ መግብታትን መስተታትን ኣለዎ። እቲ ዘሎ “ዓለማዊ ዕዳጋ ግሎባል” ዝበሃል ድኳን እንታይ ዓይነት ኣቑሑት ክሸይጥ ይኽእል?

እዚ ሓሙሽተ ቆልዑን ሓንቲ ሰበይትን ኣብ ስእሊ ስድራቤት ኮፍ ኢሎም ይርአ። ሕብሪ ናይቲ ስእሊ ጥንታዊ ጸሊምን ጻዕዳን ኮይኑ፡ ናይ ቀደም ስእሊ ከም ዝመስል ይገብሮ። እዛ ስእሊ ኣብ ምንታይ ዘመን ዝተሳእለት ትመስል?

ኣብዚ ክልተ ደቂ ኣንስትዮ ኣብ ሕቖአን ጽዕነት ዕንጨይቲ ተሸኪመን ኣብ ጽርግያ ክጓዓዛ ይረኣያ። እቲ መንገዲ ብጫካን ተመሳሳሊ ተፈጥሮኣዊ ሃዋህውን ዝተኸበበ እዩ። እዘን ደቂ ኣንስትዮ ነዚ ተሸኪመንኦ ዘለዋ ዕንጨይቲ ንምንታይ ይጥቀማሉ ከምዘለዋ ክትግምት ትኽእል ዲኻ?

ሰሬት እትበሃል ነብሳት እያ :: ሳርየት ኣብ ዝተፈላለዩ ፅሬት ዘይብሎም ሰርወታት ኣንጎሎታት ኣብ ትሕቲ ዓራት ክትፈጥር ትክእል እያ ? ሳሬት ካብተን ጠንቂ ዝኮነ ሓንቲ እንድያ ?

እዚ ኣዳራሽ ኣጋይሽ ምንግብን መስተን ንኽእንገድሉ ዝተዳለወ እዩ፡፡ ዘመናዊነቱ ነቐፌታ ዘይብሉ ኮይኑ እዚ ምድላው ኣብ ምንታይ ዓይነታት ሆቴል ዝርከብ ይመስለኩም?

ሙሉእ ፃዕዳ ቬሎ ዝተኸደነት መርዓት ጠጠው ኢላ ትረአ፡፡ ኣብ ኢዳ ናይ ፍቕሪ ምልክት ኣርቴፊሻል ዕንበባ ኣለዋ፡፡ መብዛሕትኡ ጊዜ እቲ ዕንበባ መርዓት መን እዩ ዝህባ?

ሓደ ሰብኣይ ኣብ ቀይሕ ምንጻፍ/ጎደና ወተሃደራዊ ቅዲ ቀጠልያ ዩኒፎርም ተኸዲኑ ናብ ካሜራ ገጹ ይኸይድ። ብድሕሪኡ ካልእ ሰብኣይ ይረአ። እቲ ኣቀራርባ ፍሉይን ዓይኒ ዝማርኽን እዩ። ዲዛይንን ኣቀራርባን እቲ ዩኒፎርም ናይ ሓበንን ሞያዊ ብቕዓትን ስምዒት ይፈጥር።

እዚ“መገዲ ባቡር ኢትዮጵያ” ዝብል ጽሑፍ ዝተጻሕፈላ ባቡር የርኢ። እዛ ባቡር ብኩባንያ ባቡር ኢትዮጵያ ዝተሰርሐት ኮይና፡ሕብርታታ ድማ ሕብሪ ባንዴራ ኢትዮጵያ እዩ። እታ ባቡር ብኤሌክትሪክ እትሰርሕን ብዝለዓለ ፍጥነት እትጓዓዝ ትመስል። ኣብ ኢትዮጵያ ብባቡር ናይ ምጉዓዝ ተመኩሮ ኣለኩም ዶ?

ኣብዚ ብዙሓት ህጻናት ኣብ መረባ ቤት ትምህርቲ ተኣኪቦም ክደርፉን ክሳዕስዑን ይረኣዩ። ዝተፈላለየ ባህላዊ ኣከዳድና ኢትዮጵያ ዝተኸድኑ ኮይኖም፡ በዓል ወይ ባህላዊ በዓል ኮይኑ ይረአ። እዞም ቆልዑ እንታይ በዓል የብዕሉ ኣለዉ ትብሉ?

እፀዋትን ኣትክልትን ኣብ ደቂ ሰባት ዝተፈላለዩ ጠቅምታት ክህቡና ይክእሉ እዮም ካብኣቶም ድማ ንገዛ መስርሒ ፣ምግቢ ንምብሳል፣ ንመድሓኒት፣ ወዘተ... ዝበሉ ጠቅምታት ይህብና እዮም።

ሓንቲ ቀያሕ ሰበይቲ ፀሊም ጥልፊ ተከዲና ብሪ አብ እዝናን ርእሳን ገይራ አብ እግሪ ሓወልቲ አክሱም ጠጠው ኢላ እብ ሕብራዊ ድሕረ ገፅ ናይ ቤተ ክርስትያን ትርከብ፡፡ እዛ ሓወልቲ በዓል ክንደይ ሜትሮ እያ?

ብዝተፈላለዩ መመላኽዒ ዲምላይትን ናይ ኣርቴፊሻል ዕምበታትን ዝማዕረገ ገዛ ወይ ኣዳራሽ ይረአ ኣሎ፡፡ እዚ መድረኽ ወይ ከዓ ኣዳራሽ ንምንታይ ዋኒን ዝተዳለወ ይኸውን?

ምግቢ፡- ካብቶም 3 መሰረታዊ ድልየታት ወዲ ሰብ ዝባሃሉ ሓደ ምግቢ እዩ፡፡ አንጀራ ጥዑምን ዘይምኖን ምግቢ ኮይኑ ንስኻትኩም ከ ብፀብሒ እንታይ ምብላዕ ትፈትው?

ናይ ተፋሰስ ትቦ ተደርዲሩ ፍሉይ ሓመድ ተራጊፉ ፅርግያ ኣብ ምስትኽኻል ዘሎ ቦታ ይረአ ኣሎ፡፡ ሓንቲ ጊሪደር ውን ትረአ ኣላ ነቲ ተፋሰስ ክትዕሪ ዶ ትኾን ተቐሪባ ዘላ?

እዚ ካብቲ በዓቲ ዝረአ ትርኢት ዘገርም'ዩ፤ ኣብ ቅድሚት ጉድጓድ ከውሒ'ዩ፡ ኣብ ደገ ግን ተፈጥሮኣዊ ጽባቐ ነዋሕቲ ኣኽራንን ብብርሃን ዝተሸፈነ ሰማያዊ ሰማይን ኣሎ።

ተመሳሳሊ ሕብሪ ቀለም ዘለወን ብ ኣቀማምጠአንን ብኮኮበን ዝፈላለያ ባንዲራታት ኣብነት ናይ ሴነጋል፣ ፣ ኢትዮጽያ፣ ኮንጎ፣ ቶጎ፣ ጊኒ፣ ማሊ ካልኦትን እየን ።

6+ ደቂ ኣንስትዮ ናብ ካሜራ ትኩር ኢለን ዝሪኣ እንትኾና ኩለን ድማ ርአሰን ብሻርኘ ዝተሸፈና እየን፡፡ ብድሕሪኤን ለምለም ቦታ ይራኣይ ኣሎ፡፡ እንታይ ዝስርሓ ይኾና?

ኣብ ትግራይ ገጠር ከባቢ ፅሩይ ዝስተ ማይ ቡንባ ተሰሪሒሎም ኢዶም እንዳተሓፀቡ ታሓጉሶም ኣለው። ኣብ ከባቢኩም ፅሩይ ዝስተ ማይ ኣሎ ዶ ?

አብ ዝተፈላለዩ ተክሊታትን ሳዕሪታትን ዝርከቡሉ ቦታ ሓንቲ ሮዛ ሕብሪ ዘለዋ ተክሊ ዓምቢባ ትርከብ፡፡ እዛ ዓምባቢት ተክሊ ፅጌ ረዳ ትበሃል፡፡ ፅጌረዳ ተክሊ ንምንታይ እያ መድሓኒት ትኸውን?

እዚ ባህላዊ ክዳን ኮይኑ ብዝተፈላለየ ሕብሪ ዝተሰርሐ እንትኸውን ንዝተፈላለየ ጉዳያት ከም ምርዓ፣ ክርስትና፣ ዓመት በዓል ከምኡ እውን ናይ ደቂ ኣነስትዮ ዓይኒ ዋሪ ወይ ኣሸንዳ እንዳተባህለ ዝፅዋዕ ዝኽደን ባህላዊ ክዳን እዩ፡፡

እዚኦም ኣብ ልሙዕን ማያዊ ትሕዝቶ ዘለዎ ሓመድ ዝፈርዩ ሓሳኹ እዮም፡፡ ኣብ እዋን ሰነ ወርሒ ብበዝሒ ይራኣዩ፡፡ ከምዚኦም ዓይነት ብበዝሒ ኣበየናይ ቦታ ይርከቡ?

ሓደ ፃዕዳ ጨጉሪ ዘለዎ ፈላሲ መስቀሉ አልዒሉ እናባረኸ አብ እግሩ ከዓ ፀለምቲን ፃዕዱን አናብስ ርጋፁ እናለሓሰ አብ ቆፃል ሕብሪ ድሕረ ገፅ ይርከብ፡፡ እዚ ፈላሲ አቡነ ገብረ መንፈስ ቅዱስ ተባሂሉ ይፍለጥ፡፡ ገድሊ/ተአምር/ ናይዞም ፈላሲ ተንብቡ ዶ?

ካብ ናይ ስፖርታዊ ፀወታታት ሓደ ዝኾነ ኩዕሶ ኢድ እዩ፡፡ ኣብዚ እተን ደቂ ኣንስትዮ ተምሃሮ ኩዕሶ ኢድ እንትፃወታ ይራኣያ ኣለዋ፡፡ ኩዕሶ ኢድ ዶ ምፅዋት ትፈትዋ?

እዚ ከባቢእዚ ኣብ ዕዳጋ እንስሳት እንትከው ብበዝሒ ዝረኣዩ ዘለው ኣብዑርን ሓደ ሓደ ሰባት እዮም::ናይ ሓደ ብዕራይ ዋጋ ክንዳይ በፂሑ ?

ዝተፈላለዩ ዓይነትነ ሕብሪን ህንፃታት አለው፡፡ ንአብነት ብሓመኩሽታይ ሕብሪ እምነበረድ ዝተሰርሑ ገዛውቲ አብ ላዕሎም አብርሆት ቤተ መጽሓፍቲ ዝብል ብፀሊም ሕብሪ አብ ሓመኩሽታይ ሕብሪ መንደቅ ይርከብ፡፡ እዚ ቤተ መፅሓፍቲ አበይ ቦታ ይርከብ?

ኣብዚ ሸልፍ ቀይሕ ሽጉርቲ፣ ቆስጣ፣ ሰላጣ፣ ጥቕልል ጐመን፣ ዝኩኒን ካልኦት ኣትክልትን ኣለዉ፡፡ እዞም ዝተፈላለዩ ኣትክልቲ ናብ መሸጣ ዝቐረቡ ዶ ይመስለኩም?

ሰለስተ ደቂ ኣንስትዮ ኣብ ጥቃ እቲ በሪ ይረአያ ኣለዋ፡፡ እተን ክልተ ደው ኢለን እታ ሓንቲ ኮፍ ኢላ ኣላ፡፡ እዘን ሰባት እንታይ እንዳገበራ ይመስላ?

ኣዝዩ ሓምለዋይ ዝኮነ ተክሊ እንትከውን ካብቶም ቀዋሚ ተክልታት ካብ ዝብሃሉ መደብ እዩ። ኣዝዩ ክንክን ዝደሊ ተክሊ እዩ። ከም ፅማቅ መልክዕ ንጥቀመሉ እንትከውን እንታይ ይብሃል ሽሙ?

ብዙሓት ኣእዱግ ዝተፃዕናን ሸኽሚ ዝተሸማን ኣብ ደረቕ ሳዕሪ ዝባሃል ዘይብሉ ቦታ እንትኸዳ ይረኣያ፡፡ እቲ ሸከመን ብዙሕ ውን ኣይመስልን፡፡ ብርሕቐት ውን ሩባ ይረአ ኣሎ፡፡ እተን ኣእዱግ እንታይ ዓይነት ፅዕነት ዝተፃዓና ይመስላ?

አብ ትግራይ ዝርከብ ቤተክነት አርቶዶከስ ላዕለወት መራሕቲ ናይ መንበረ ስላማ ብናይ ትግራይ ቴሌቪዝን ብዛዕባ ብክነት መግለፅ እናሃቡ ይርከቡ። ንስኩም ከ ብዛዕባ ብክነት እነታይ ዓይነት ሪኢቶ አለኩም?

እዚ ዓይነት ትክሊ ዒቃ ዝበሃል ኮይኑ ኣብዚ ሎሚ ግዜ ተዳለይ ዝኮነ ማለት ኣብ ናይ ህንፃ ስራሕቲ ዝተፈላለዩ ቅርፂ ንምውፃእ ይጠቅም። እዚ ተኽሊ እዚ ፍረ ኣለዎ ዶ ?

ኣብ ገጠር ከባቢ ዝርከቡ ናይ እንስሳ ቀለብ ዝኾኑ ብዙሓት ናይ ሓሰር ቁሚጦታት ይራኣዩ፡፡ ሓንቲ ሳዕሪ ቤት ገዛ ድማ ብላዕሊ ትረአ ኣላ፡፡ ብዙሓት እንስሳ ኣለዋ ማለት እዩ እቲ ቁሚጦታት በዚሑ?

ጫማ ጫማ ካብ ዝተፈላለዩ ቆርበትን ፕላስቲካትን ክስራሕ ይክእል እዩ፡፡ ፀሊም ድፉን እስፒል ሓደ ፅምዲ ጫማ እቲ ሓደ ወዲቁ እቲ ሓደ ከዓ ጠጠወ ኢሉ አብ ድሕሪኡ ከዓ ተክሊ ገፅ ይርከቡ፡፡ እስፒል ጫማ ምርጋፅ ትፈትው ዶ?

ናይ ብዙሓት እንስሳታትን ሓሰኻታትን ስእሊ ኣብ መሸፈኒኣ ዘለዋ እናይ ቆልዑት ብቋንቋ ትግርኛ መፃሓፍ ትረአ፡፡ እዛ መፅሓፍ ንክንደይ ብርኪ ዕድመ ዝተፃሕፈት ይመስለኩም?

ኣብ ዓበይቲ ደብሪታት ዘለዉዎ ከተማ ቀይሕ ሓመድ ዘለዎ ኮይኑ ናይ ምሕዳስ ስራሕቲ ይስራሕ ኣሎ። ኣብዚ ከተማ ዝተፈላለዩ ተክልታት ይርከቡ። እዚ ከተማ ዓድዋ ይበሃል። ዓድዋ ከተማ ብጣዕሚ ደስ በሃሊትን ዝሕልቲን እያ።

እዚ ኣብ ሓደ ድኳን ዝተመርጹ ጽማቝን ዘርኢ እዩ። ኣብ ማእከል “ትሮፒክ ፕላስ ጎያባ ስሙቲ” ዝብል ጽሑፍ ዘለዎ እዩ። ብሓደ ወገን ድማ “ፋራጀሎ ወርቂ” ዝብል ጽሑፍ ዘለዎ ናይ ማንጎ ኣሎ። ካብዞም ዝተፈላለዩ ጽማቝ ኣየናይ ክትሰቲ ትመርጽ? ንምንታይ?

ሓምሊ ዝበሃል ንምግብነት ዘግልግል ቆፅሊ ይርአ ኣሎ፡፡ እዚ ዓይነት ሓምሊ ጉርምባ ዝበሃል እንትኾን እቲ ካልእ ዓይነት ድማ ሓምሊ ሓበሻ ዝበሃል እዩ፡፡ ሓምሊ ፀብሑ ምቑር ዶ?

ኣብ ትግራይ ካብ ዘለው ባህላዊ ክዳን ሓደ ዝኮነ ጥልፊ ንግስተ ሰባ እንትከውን ካብ ጡጥን ፈትልን ተጠሊፉ ዝተሰረሓ ምኳኑ ትፈልጡ ዶ ?

ናይ ቀደም ናይ ተጋደልቲ ክዳን ዝተኸደነ፣ ፀወታ ክራር ውን ሓዊሱ ኣብ የማናይ ጎኑ ተዓፃፊ ብረት ተቐሚጣ ኣላ፡፡ እቲ ድምፃዊ መን ይመስለኩም?

እዛ ባህላዊ ክዳን ተኸዲና ትስዕስዕ ዘላ ጓል ኣነስተይቲ ኣርቲስት ዛፉ ኪሮስ ትበሃል፡፡ እዛ ከያኒት ጓል እቲ ውሩይ ደራፊ ኪሮስ ኣለማዮህ ምዃና ትፈልጡ ዶ?

እሰይ ፅብቅቲ ፃዕዳ ብራማ ሕብሪ ዘለዋ ናይ ክዳድ መጋየፂ አብ ቀይሕ፣ ብጫን ፃዕዳን ድሕረ ባይታ ትርከብ። እዛ ፃዕዳ ሕብሪ ዘለዋ ብሪ ናይ ክሳድ እቲ አሰራርሕኡ ንፍሖ ተባሂሉ ይፅዋዕ። ብጣዕሚ ተፈታዊት እያ።

እዚ ጻዕዳ መስመር ዘለዎ ጸሊም ጫማ የርኢ። እቲ ጫማ ኣብ ዕንጨይቲ ምድሪ ቤት ተደፊኡ ኣሎ። እዚ ዝተቐርጸ እንታይ ዓይነት ጫማ እዩ?

ካብ ዓይነታት ስፖርት ሓደ ዝኮነ ቬሊቦል ናይ ኢድ ኩዕሶ ኮይኑ ክልተ ክለባት እንዳተወዳደራ እየን። ንስኩም ከ ቬሊቦል ተፃዊትኩም ትፈልጡ ዶ ?

ተፈለጥቲ ሰባት፡- ካብ ናይ ዓለም ለኸ ናይ ኣትሌታት ውድድር ኣብ 2003፣2005ን 2007 ኣብ ዝነበረ ውድድር ብ5000ሜ ወርቅን ብርን ተሸላሚት ነይራ፡፡ ነዛ ኣትሌት እዚኣ ኣብ ጉያ ብምንታይ ዓይነት ክእለታ ተድንቑዋ?

ብሕብራዊ መመላክዒ ዝተሸለሙ ፈናጅልን መቐመጥን ተደርዲሮም ይርአዩ ኣለዉ፡፡ እዞም ኣቑሑ ንመሸጣ ዝቐረቡ እዮም ዝመስሉ፡፡ ናይዞም ኣቑሑ ዋጋ ክቡር ዶ ይኸውን?

ኣብ ኢትዮጵያ ካብ ዝርከባ መሸጢ መኪና ሓደ ዝኮነ ቲቶ ናይ መኪና መሸጢ እንትከውን ዝተፈላለያ መካይን ከም ዝሸጡ ትፈልጡ ዶ ?

እዚ ኣብ ሓዊ ዝስንከት ቅጫ ዝመስል ይርአ። ብድሕሪት ዝነድድ ሓዊ ይርአ፣ እዚ ድማ እቲ ቅጫ ወይ ቅጫ ብባህላውን ኣማራጺን ኣገባብ ከምዝተሰንከተ ከምዘሎ የመልክት። ብባህላዊ ቅጫ ዝተሰንከተ ክትበልዕ ትፈቱ ዲኻ? ወይስ ኣብ ዘመናዊ ፎርኖ ዝተጠብሰ ባኒ ትመርጽ?

ኣብ ዝኾነ ታሪካውን ጥንታውን ቦታ ዝርከብ ፅሑፍ ዘለዎ እምኒ ይረአ፡፡ እዚ መብዛሕትኡ ድማ ኣብ ናይ ይሓ ዘመነ መንግስቲ ዝነበረ ናይ ዝነበረ ዓይነታት ፅሑፍ የመልክት፡፡ እቲ ፅሑፍ ብኢብራይስጥ እዩ ትብሉ?

እዚ ካብ እምኒ ዝተሰርሐ ዝተቐርጸ ነገር የርኢ። እዚ እምኒ እዚ ብሓደ ሸነኽ መንበር ወይ መትሓዚ ኣለዎ። ኣብ ዙርያኡ መደርደሪ እምንን ቁጥቋጥ ሳዕርን ይርአ። እዚ ካብ እምኒ እተሰርሐ ነገር ስለምንታይ እዩ ዝመስል? ታሪኻዊ ዕላማ ነይርዎ ድዩ ወይስ ካልእ?

እዚ ኣብ ሓድሽን ዘመናውን ህንጻ ክልተ መሳልል ዘርኢ እዩ። እቲ ሓደ ዝድይብ እቲ ካልኣይ ድማ ዝወርድ ዘሎ ይመስል። እቲ ከባቢ ንጹር ኮይኑ ዓቢይ ክፍሊ እዩ። ብዝንቀሳቐስ መሳልል ክትድይብ ወይ ክትወርድ ትመርጽ ዶ?

ጓል ኣንስተይቲ ንወዲ ተባዕታይ ትሕት ኢላ ኢዱ እንዳሓፀበቶ እያ ። ደቂ ኣንስትዮ ማዕረ ደቂ ተባዕትዮ ስለ ዝኮና ትሕት ኢላ ክትሕፅቦ ኣይነበራን ባዕሉ ክሕፀብ ነርዎ።

እዚ ዝተፈላላዩ መፃሓፍት ኮይን ንትምህርት ዝጥቅም እንትከውን ብጣዓሚ ኣንባቢ እንተኮይንካ ፍልጠትካ ንክትማዕብል ትገብሮ ፃዕሪ እንታሃልዩ ከመይ ዝበለ ፍልጠት ተማዕብል ትከውን?

መጋየፂ፡- ደቂ ኣንስትዮ ካብቲ ዘለዎን መልክዕ ንላዕሊ ፀቢቐንን ወቂበንን ክረአያ ዝተፈላለዩ መጋየፂታት ይገብራ፡፡ ካብኩሎም መጋየፅታት ናይ ኣንስትዮ እቲ ቀንዲ ዕንቁታት ብሩሩን እዮም፡፡ ካብ መጋፂታት ቀንዲ ትፈትዎኦ እንታይ እዩ?

ኣብዚ ፎርክሊፍት መኪና ካብ ናይ ጽዕነት መኪና ዓቢይ ዕንጨይቲ ሳንዱቕ ክትጽዕን ወይ ከተራግፍ ትርአ። ቡዝሓት ደቂ ተባዕትዮ ደው ኢሎም ነቲ መስርሕ ኣተኲሮም ይዕዘብዎ ኣለዉ። ኣብ ውሽጢ እዚ ዓቢይ ዕንጨይቲ ሳንዱቕ እንታይ ከምዘሎ ክትግምቱ ትኽእሉ ዶ?

እዚ ኣብ ሓንቲ ከተማ ኣብ ናይ መጓዓዝያ ጽርግያ ወይ ባቡር ስራሕ ህንጸት ይካየድ ኣሎ። ሰራሕተኛታትን ኳዕቲን ኣብ ወሰን ጽርግያ ክሰርሑ ይረኣዩ። ከምዚ ዝበለ ስራሕ ጽርግያ ኣብ ከተማኹም እንተዝካየድ እንታይ ምተሰምዓኩም?

አብ ሃገርና ካብ ዝተፈላለየ እፅዋት ዝኮነ ሐደ ጡጥ ንባህላዊ ክዳውንቲ ከም ኩታ፣ ጋቢ፣ ጥልፍ፣ ዙርያ ዝመሳሰሉ እንጥቀመሉ እዮ ። ንስኩም ከ አየናይ ንፈቱ?

እዞም ሰራሕተኛታት እዝኦም ናይ ጋሓፋት ሰራሕተኛ እንትኮኑ ዝተፈላላዩ ጋሓፍት እንትጉሑፍ ይርኣዩ እዞም ሰራሕተኛ እዝኦም ናይ ምንታይ ሰራሕተኛ ኣብ ትሕቲ መን እዮም?

ብዛሕ ዓይነታት ምግብታት አለዉ እዩም ።ካብአቶም ሓደ እንጀራ ብስላጣ እንትኮን ብጣዕሚ ጥዕሙን ንምስሩሑ ቀሊልን ዓይነት ምግቢ እዩ። ንስኩም ከ ስላጣ ትፈትው ዶ?

ኣብዚ መሰረታዊ ልምዓት ማለት ምፃፍ እምኒ ተገይሩሉ ዘሎ ኣብ ኣፍደገ ናይ ስራሕ ገዛ እዩ። ኣብዚ ናይ ስራሕ ገዛ ሳይልን ካብ ብረት ዝተሰርሑ ንረታት ኣለው። ናይ ሳይክል ዋጋ ክንዳይ በፂሑ ?

ኣብ ሓደ ድኳን ንምርኢት ዝቐረቡ ክንክን ኣካላትን ክሬማትን ዘርኢ እዩ። ኣብ ማእከል ድማ “ኮስሞ” ዝብል ምልክት ዘለዎም ኣሎቬራን ፓፓያን ክሬማት ኣለው። ካብዞም ክሬማት ኣየናይ ኢኩም ትጥቀሙ?

እዚ ግራት ቀጠልያ ሳዕሪ ወይ ሽጉርቲ ፃዕዳ ኣብ መሬት ክበቁል ይረአ። እቲ ሽጉርቲ ኣዝዩ ጽዑቕ እዩ፣ ብርሕቐት ናይ ሰማይ ደበና ይረአ ኣሎ። ኣብ ከመይ ዝበለ ሓመድ ከም ዚበቍል ክትግምቶ ትኽእል ዶ?

እዚ ናይ ፓፓዮ ተክሊ እዩ፡፡ እዚ ተኽሊ ኣብ ሓፂር ግዜ ናብ ፍረ ዝበፅሕን ብዙሕ እቶት ዝህብን እዩ፡፡ ሓንቲ ፓፓዮ ኣብ ገዛና ምትካል የፅግም ድዩ?

ዝተፈላለዩ ዓይነት ተክልታት ዘለዎ እንትኮኑ ካብአቶም ሓደ ድማ በነና እዩ በነና ንወድሰብ አብ ጥዕኑኡ ብጣዕሚ ጠቃምን ተደላይን ዓይነት ተክሊ እዩ። አብ ከባቢኩም በነና ይቦቅል ዶ?

ፍሉይ ዓይነት ዝመስል ምግቢ ኣብ ባህላዊ መቕረቢ መኣዲ እንትቐርብ ይርአ ኣሎ፡፡ እቶም መኣዲ ይቐርበሎም ዘለዉ ሰባት ስዋ እናሰተዩ ዝፀንሑ እዮም፡፡

መቐመጢ ባይትኡ ብብጫ፣ ብቐይሕን ብፃዕዳን ዝተኣለመ ተነፂፉ፣ ናይ ቀደም ባህላዊ ጎባጉብ ፍለሽ እትባሃል ናይ ደቂ ኣንስትዮ መጋየፂ ድማ ኣብ ላዕሊ ተቐሚጣ ኣላ፡፡ ናይዚ ኣቀማምጣ ትርጉም እንታይ ንምባል ይኸውን ትብሉ?

እሰይ! እሰይ! ደስ ክብል ኣብ እዋን መስከርም ዝዕንብብ ናይ ተፈጥሮ ዕንበባ እዩ እዚ ዕንበባ እዙይ ብጫ ሕብሪ ዘለዎ ኮይኑ ገልገለ መስቀለ እውን ይበሃል።

ፅሕፈት መሳርሕታት፡- ናይ ስራሕቲ ፅሕፈት ዘሳልጡልን ዘቕሉልን ዓይነታት መሳርሕታት እዮም፡፡ ከም ማርከር፣ ስፒልስ፣ ቢሮን እርሳስን ዝኣመሰሉ እዮም፡፡ ንስኹም ከ ነየናይ ናይ ፅሕፈት መሳርሒ ትሓርዩ?

እዚ ኣብ ሓደ እንዳ ውራይ እንትከውን እዚ ውራይ ተስካር ክኮን ይክእል፣ መርዓ ክኮን ይክእል እዚ ውራይ እዚ ሰፊሕ ብምኳኑ ቡዙሕ ብክነት ወይ ኪሳራ ድማ ኣለዎ።

ደስ በሃሊ ዙርያ ዓለባ ዓዲ ተኸዲና ቡና ትቐድሕ ሰበይቲ ትርአ ኣላ፡፡ በፃሕቲ ዓዲ ከምዚ ንዝበለ ስርዓት ምቕራብ ቡና እንትርእዩ ከምዝግረሙ ትፈልጡ ዶ?

ካብ ናይ ህፃውንቲ ምግብታት ሓደ ዝኮነ ስሪፋም ናይ ህፃውንቲ ምግቢ ኮይኑ፣ ኣብ ስፖርማርኬት ብዝተፈላለዩ ጣዕምታት ዘለዎም ከም ዝርከብ ትፈልጡ ዶ ?

ቢሮ ሕርሻን ልምዓት ገጠርን ክልል ትግራይ ኣብ ኣርምኡ ናይ ገረብ፣ ከፍትን ዝሸወተ ዘለላ እኽልን ይርአ፡፡ እዚ ምልክት ውክልንኡ እንታይ ይኸውን?

እዚ ኣብ ማእከል ነዋሕትን ተኽልታት ብጸሓይ ዝበርህ መእተዊ ገዛ ይርአ። ኣብ ልዕሊኡ ዕምባባታት ኣለዉ። ኣብ ትሕቲኡ ድማ ዝተሸፈነ ማዕጾ ኣሎ። ዝተፃሓፈ “ዝካረይ ገዛ” ዝበለን ቁጽሪ ስልክን ኣሎ። ከምዚ ዓይነት ገዛ ንዕረፍቲ ክትነብረሉ ምቹእ ቦታ ድዩ ትብሉ?

እዚ ጽቡቕ ሳሎን ዘርኢ እዩ። እተን ሶፋታት ብቡናውን ግራጭን ዝተሰርሑ ኮይነን፡ ኣብ ልዕሊአን ድማ ዓበይቲን ንኣሽቱ መንበር ቅልጽም ኣለዎን። ኣብ ማእከሎም ድማ ዘመናዊ ጸሊም ዕንጨይቲ ጠረጴዛ ኣሎ። ከምዚ ዝበለ ሳሎን ትደልዩ ዶ? እቲ ሕብሪ ምደለኻዮ ዶ?

ዝተፈላለዮ ዓይነታት ምግብ ዘለው ሐደ ጋዓት ኮይኑ ካብ ሰረናይ፣ ሰገም ፣ፌኖ ዝሰራሕ ኮይኑ መብዛሕትኡ ግዜ ንቁርሲ እንጥቀመሉ እዮ ።ንሰኩም ከ ጋዓት ትፈትው ዶ?

ኣብ ኣዲስ ኣበባ ናይ ዝርከቡ ናይ መንግስቲ ዩኒቨርሲቲታት ናይ ሓምለዋይ ልምዓት ዓሸራ መጀመሪ መርሃ ግብሪ ዝፍል መፋለጢ ይርአ ኣሎ፡፡ እዚ መርሃ ግብሪ ንሃገር እንታይ ረብሓ ይህብ?

ናይ ዕንፀይቲ ስራሕ ውፅኢት ዝኮኑ ኣርማድዮን ካልእን ኣብ ገዛ ንክዳንን ንመቀመጢ ኣቁሑትን ዝጠቅም እዮ። ንስኩም ከ ካብ ዕንፀይቲ ዝተሰረሓ ኣቅሓ ኣለኩም ዶ ?

ካብቶም ናይ ኣሕምልቲ ካብ ዝብሃሉ ኮይኑ ንጥዕናና ጠቀምቲ ካብ ዝብሃሉ ሓደ እዩ። ከም ምግብነት ዝጠቅምን ኣብስልካን ተይኣብሰልካን ንምገቦ ኢና። ሽሙ እንታይ ይብሃል?

ካብ ናይ ኢ/ያ ሙዚቀኛት ሃይ ኣምሓርኛን ትግርኛን ሓንቲ ሜላት ቀለመወርቅ ትርከብ፡፡ ዋይ..ዋይ ብዝብል ናይ ትግርኛ ደርፊ ትፍለጥ እንትትከውን ብኻሊእ ደርፋ ኸ ትዝክርዋ ዶ?

አትልቲን ዝራእቲን ንአብነት ዝተፈላለዩ ሓምለዎት ተክሊታ ዘለውዎ ቦታ አብ እግሪ እቶም እፅዋት ዝደረቀ ንሂግን ጣፍን ይርከቡዎም፡፡ እዚ ንሂግ መዓዘ ይዕፀድ?

እዚ ኣብ ውሽጢ ቤተ-ክርስትያን ብኦም ዝተሰርሐ ኮይኑ ናይ መስቀል ቅርፂ ዘለዎም ቅርፂታት ኣለው:: እዚ ዓይነት ወናኒት ክልል መን እያ ?

ካብ ናይ ዓይነታተ መስተ ዝኮኑ ኣብዝሓ ደቂ ኣንስትዩ ዝመርፅኦ ዋይን ኮይኑ ስሙ ድማ ሳባ፣ ቅኔ፣ ግዕዝ ኮይኖም ኣብ ጥርሙዝ ኣብ ፃዕዳ ብፀሊም ዝተፃሓፈ እዩ።

ሰባት ብኤሌክትሪክ እትሰርሕ ኣውቶቡስ ንምድያብ ሪጋ ይሕዙ ኣለዉ። እታ ኣውቶቡስ ንከባቢ እትምችእን ዘመናዊትን መጓዓዝያ ምዃና ዝገርም እዩ። ሰባት ንመጓዓዝያ ብሰላም ኣብ መስርዕ ዝጽበዩ ናይ ስርዓትን ምዕባለን ስምዒት ይፈጥር።

ተክሊ ዱባ እንዳስፋሕፈሓ መሬት ዝመልእ ኮይኑ ፍሪኡ ድማ ብጣዕሚ ዓብይ እዩ። ንደቂ ሰባት ድማ ብምግብነት ፀብሒ ከም ዝጥቀሙሉ ትፈልጡ ዶ ?

ከተማ ኮይኑ ዝተፈላለዩ ዲንኳን ይኩን እንዳ ጫማ መፅረጊ መስፈይ ድሕር ኢሉ ድማ 1-5 ዝኮኑ ካብ ዝዓበዩ ናብ ዝናኣሱ ዝተደርደሩ ጎማታት ንምንታይ ይኮኑ?

ኣብ ትሕቲ መሬት ሻምብቆ ማይ ክስራሕ ዝሕሰብ ዘሎ ስራሕ ዘርኢ እዩ። ሰራሕተኛታት ሻምብቆታት ማይ ይተኽሉ ኣለዉ፣ እቲ ኣብ ትሕቲ መሬት ዘሎ ሻምብቆ ድሙቕ ሰማያዊ ቀለም ተለኺዩ ይረኣይ። እዚ ፕሮጀክት ሻምብቆ ማይ ድዩ ወይስ ሻምብቆ ጋዝ?

ናይ ቀደም ተፈለጥቲ ነገስታት ቡዙሕ አመራርሓን አሰራርሓን ንሃገሮም ዘምሃሩ እንትኮኑ፤ ንአብነት አሞራ ሕብሪ ሸሪጥ ዝገበረ ፀጉሩ ሸንቲሩ ዝርከብ ንጉስ እዩ፡፡ እዚ ንጉስ ሃይለስላሴ ድዩ?

ፅምዲ ኣዕሩኽ ወይ ከዓ መርዑት ይራኣዩ ኣለው፡፡ ብዝተሸለመ ባህላዊ ክዳን ሓበሻ ተኸዲኖም ናብ ካሜራ ይሪኡ ይመስሉ፡፡ ብድሕሪቶም ፅብቕቲ ናይ ዘንባባ ቆፅሊ ትረአ ኣላ፡፡

ቡዙሓት ሰባት አብ እስፓልት ጥቃ ፃዕዳ ቴታ መኪና ጠጠው ኢሎም ይርከቡ፡፡ እቲ ሓደ ተሸኺሙ ይጓዓዝ አሎ፡፡ አብ ጥቃ እታ መኪና ከዓ ዝተፈላለዩ ተክሊታት አለው፡፡ እቲ ተሸኪሙዎ ዘሎ ሸክሚ ክንደይ ኪሎ ይኸውን?

ሃይማኖት ብሃይማኖት ኦርቶዶክስ ተዋህዶ ተወሲኖም መርዓትን መርዓዊን ተክሊሊል ገይሮም ቆሪቦም አፎም ሸፊኖም አብ ቅድሚ ናይ ማርያም ድንግል ስእሊ ጠጠው ኢሎም ይርከቡ፡፡ አብ መርዓኩም ከምዚ ዶ ቆሪብኩም ነይርኩም?

ዩኤን መኪና ተሰቂሎም ዘለው ሰባት ሕጊ መክበርቲ እዮም። እታ ናይ ገበርቲ ሰናይ መኪና ካሊእ ስራሕ እንዳሰረሐት እያ ዘላ ምክንያቱ ናይዚኣ ስራሕ ንዝተፀገሙ ምሕጋዝ ጥራሕ እምበር ናይ ኩናት ዘምርሑ ክትጉዓዓእ ኣይግባእን። ሎሚ ገበርቲ ሰናይ ኣለው ዶ?

መዝናነዬ ቦታ፡- እቲ ዝረአ ዘሎ ቦታ ብኣዝዮም ፅቡቓት ተፈጥሮኣዊ ተኽልታትን ዕምበባታትን ዘምሐረ ናይ መዝናነዬ ቦታ እዩ፡፡ ናብ ከምዚ ዝበለ ቦታ ምስ ማሓዛኹም፣ ምስ ስድራኹም፣ ወይ ውን ምስ እትፈትውዎ ሰብ ከይድኩም ምዝንናይ ትፈትው?

እዚ ኣብ ኣኽሱም ዳዕሮ ፒያሳ ኣብ ዝበሃል ቦታ ዝርከብ ናይ ቅዱስ ያሬድ ሓወልቲ እዩ፡፡ ነዚ ሓወልቲ ዘስርሐ ድርጅት መን ይበሃል?

መፅሔታት ሓደሽቲ ዜናታትን ሓበሬታትን ንህዝቢ ዝቐርበሎም ናይ ሕትመት ውፅኢታት እዮም፡፡ መፅሔት ካብ እኒ ሬድዮን ካልእን ብዝበለፀ ንምንታይ ክምረፅ ዝኽእል ይመስለኩም?

ትራንስፖርትን ተሽከርከርትን፡- ንደቂ ሰባት ካብን ናብን ዘጓዓዕዙ እንትኾኑ ካብ ዓይነታት ተሽከርከርቲ ሓንቲ መኪና እያ፡፡ እዛ መኪና እዚኣ ናይ ስድራ ወይ ናይ ገዛ መኪና ዶ ትመስለኩም?

እዚ ብናይ ኢትዮጵያ ባንዲራ ሕብረ ቀለም ተፈልዩ ዝፍለጥ ናይ ኢትዮጵያ መንገዲ ኣየር እዩ፡፡ እዚ መንገዲ ኣየር ብዓለም ዘለዎ ተቐባልነት ከመይ እዩ?

ኣብ ሓምላይ ሰንሰለት ኣኽራን ደው ኢላ ዘላ ገመል የርኢ። እታ ገመል ኣብ ሕቖኣ ቦርሳታት ተሰኪማ ብቐሊል ናውቲ ዝተዓጠቐት እያ። ብድሕሪኡ ድማ ጻዕዳ ደበናታት ኣብ ሰማይ ይረኣዩ። እዚ ንጽባቐ ተፈጥሮን ባህላዊ ኣጠቓቕማ ኣግማልን ኣብ ቀሊልን ንጹርን ምድላው ዝገልጽ እዩ።

ደቂ አነሰትዮ ሃገርና መግለፂ ውሕልነት ሐደ በሃር ዝተሰፈ አገልግል ዝበሃል ኮይኑ ናብ ጉዳይ እንጀራ መውሰዲ ። አገልግል ከብ ምንታይ ይሰራሕ?

ብግመ ዝተሸፈነ ዓበይቲ ጐቦታት ዘለዎ ገፀ ምድሪ እኒሀ፡፡ እዚ ናይ ጐቦታት ምድሪ ኣብ ክልል ኣምሓራ ንዘሎ ናይ ንሰሜን ጐቦታት ብሄራዊ ፓርክ ዶ ይመስል?

አትክልቲን ፈራፍረን አትክልቲን ፈራፍረን ምምጋብ ንስውነትና ጥዕና እዩ፡፡ አብ መልክዐኛ እምኒ ዝተነፀፎ ቦታ ቆስጣ፣ ለሚን፣ ሽጉርቲን ጉዕ በርበረን ዝመሳሰሉ ተዘርጊሖም ይርከቡ፡፡ ንሓንቲ ሎሚን ዋጋ ክንደይ እዩ?

ናይ ሓፃን መሸጢ ቦታ ይረአ ላሎ፡፡ ኣብዚ ዕዳጋ እዚ ዓበይትን ኣናእሽተን ፌርኔሎ፣ ናይ ሞቕሎ እቶን፣ መኽደን መጎጎን ጥስትን ዝራኣዩ እንትኾኑ ብርሕቐት ድማ ሰባት ይሓልፉ ኣለው፡፡ ካብዞም ኣብ መሸጣ ዘለው ሓፂን መፂን እንታይ ምገዛእኹም?

ዕቡቕ ናይ ባህሊ ሓበሻ ፃዕዕዳኽዳን ጥልፊ ዘለዎ ተኸዲኖም ሰቲ ተነስኒሱ ቡና ተቐሪቡፈንድሻ፣ በናናን ኣራክሽን ተቐሪቡ አሎ ፡ እውይ ደስ ክብሉ !

ኣብዚ ኣብ ክፉት ሜዳ ኬንዳ ዝናብን ጸሓይን ዝከላኸል መድረኽን ተተኺሉ ኣሎ። እቲ መድረኽ ብሕብራዊን ወግዓውን ጨርቂ ዝተሸፈነ ኮይኑ፡ ሰባት ኣብ ዙርያ እቲ ኬንዳ ኮፍ ኢሎም ይረኣዩ። ስለምንታይ እዩ እዚ ቦታ ከምዚ ዝተዳለወ ይመስለካ?

እዚ ድኳን ኮይኑ፡ ኣብ ቅድሚት ኣረጊት ብሽክለታ ኣለዋ። ንጸጋም ክፉት ማዕጾን ካብቲ ገዛ ዝተወስዱ ገለ ጽቡቓት ነገራትን ይርአ። እዚ ብዛዕባ ብሽክለታን ዝበለጸት ማሽን ንኽትከውን ዝዕረየሉ ቦታ ድዩ?

ባዕላ እንዳዓፀደት ባዕላ ሓሰርን እኽልን ሓሰርን ትፈሊ ዘመናዊት ናይ መካናይዝድ ግብርና ማሽን ንርኢ ኣለና፡፡ እዛ ማሽን ሽማ መን ተባሂላ ትፅዋዕ?

ኣብ ዕለታዊ ምግቢና ዝተፈላለዩ ፀብሒ ክንሰርሕ እንተለና ኣብ ኩሉ ፀብሒ ዘኣቱ ዓይነት ተክሊ ቀይሕ ሽኩርቲ እዩ ::ንኪሎ ሽጉርቲ ክደይ በፂሑ ኣሎ ?

ናይ ፈናጅል በዝሒ ኣብ መቕረቢ ኣቕሓ ተሰሪዖም ይርአዩ ኣለዉ፡፡ እዞም ፈናጅል በዝሒ ተስኣናጋዲ ናብ ዘለዎ ኣዳራሽ ክቐርቡ ዝተዳለዉ ዶ ይኾኑ?

አብ ትግራይ ካበ ዝነበሩ ጀነራላት ሓደ ጀነራል ሳዓረ መኮነን እንትኮን ካብ ህፃንነቱ አብ ቃለሲ ዝተዋፈገ ጅግና ነይሩ። ጀነራል ሳዓረ ካበዛ ዓለመ ብሞት ዝተፈለየና እንትኮን መዓዝ ዓመተምህረት ካበዚ ዓለም ተፈሊዩና?

ኣብዚ ዝርአ ዘሎ ኣብ ቤተ መዘክር ወይ ታሪኻዊ ህንጻ ዝርከብ ክፍሊ እዩ። ኣብ ማእከል ሓወልቲ እምኒን ኣብ መሬት ዝተሃንጸ መቓብር ወይ ታሪኻዊ ነገርን ኣሎ። ኣብቲ ምስሊ ዝርአ ቅርሲ ወይ ታሪኻዊ ቦታ ኣበይ ከምዘሎ ትፈልጡ ዶ?

እዚ ማስቲካን ካራሜላን ኣብ መስኮት ድኳን ተሰሪዖም ዘርኢ እዩ። ኣብቲ ቀዳማይ መደርደሪ ዝተፈላለየ ሕብሪ ዘለዎም “ትራይደንት”፣ “ኤክስትራ”፣ “7 ስቲክ”፣ “ፍረሽ ስማይል” ዝበሃሉ ማስቲካን ካራሜላን ኣለዉ። ንስኩም ከ ካብዞም ስእሊ እንታይ ዓይነት ምፈተኩም?

ብማእኸሉ ፈንፂሑ ዝሓልፍ ውሓዚ ሩባ ዘለዎ ፅፁቕ ጫካ እኒሀ፡፡ ናይዚ ቦታ ልምላመ ንዓይኒ ዘፅግብ እዩ፡፡ እዚ ቦታ ኣበይ ከባቢ ዝርከብ ይኸውን?

ዕርቃን ዝገልፅ ክዳን ዝተኸደነት ጓል ኣነስተይቲ ትርአ ኣላ፡፡ ከምዚ ዓይነት ክዳን ብባህልና ነውሪ ካብ ምዃን ሓሊፉ ብሃይማኖት ክርስትና ውጉዝ ከምዝኾነ ትፈልጡ ዶ?

እዚ ብፍሉይ መልክዕን ዲዛይንን ተቐሪፁ ዝተሃፀ ዘመናዊ ገዛ እዩ፡፡ ኣብ ላዕሊን ኣብ ባይታን ዘንፀባርቑ ሕብራዊ መብራህትታት ዘማልአ ኮይኑ ናይ ኤም ኤስ ኢ/ያ ሕክምና ማእኸል እዩ፡፡ ከምዚ ዝበለ ህንፃ ዶ ኣጋጢሙኩም ይፈልጥ?

እዚ ኣብ ሰፊሕ ጽርግያ ኣንጻር ንጹር ሰማይ ደው ኢላ ዘላ ጻዕዳ መኪና ኣላ። ብጐድኑ መንገዲ እግረኛ፡ ብድሕሪት ድማ ሰንሰለት ኣኽራናት ኣለዋ። እዚ ነቲ ሰላማዊ ጉዕዞን ጽባቐ ከባቢኡን ብንጹር ዘመሓላልፍ እዩ።

ሓንቲ ናይ ገዛ ትመስል መኪና ነዳዲ ትመልእ ኣላ፡፡ እዚ ቦታ ነዳዲ ብትሙን ዋጋ ዘቕርብ እዩ፡፡ ካብ ተመን ወፃኢ ነዳዲ ብደገ ከምዝሽየጥ ከ ትፈልጡ ዶ?

ሰባት ካብ ዝተፈላለዩ ዓድታትን ክፍለሃገራትን ናብ ቤተሰቦም ድሕሪ ነዊሕ እዋን ተናፋፊቖም እንትመፁ ካብ ዘካይድዎ ተግባራት ሓደ ብምሒር ምንፍፋቕ ተሓፋፊቕም ይሰዓዓሙ። ንስኹም ከ ከምዚ ገይርኹም ትፈልጡ ዶ?

ንግድን ምትዕድዳግን አብ ዕዳጋ ወይ ከዓ መንገዲ ዝርከቡ ሸቀጣሸቀጣት በቢ ስራሕ ክፈሉ መፋለጢ አብ በሪ እቲ እንዳ ስራሕ ይፅሕፉ እዮም፡፡ ዝተፈላለዩ ክዳውንቲ ዝተከደኑ ሰባት አብቶም ዝተፈላለዩ መፋጢ ዘለዎም ድንኳናት እናገዝኡ ይርከቡ፡፡ እዚ ናይ ሸቀጥ ቦታ አበይ እዩ?

ክልተ ፍቑራት ዝመስሉ መናእሰይ ብፃዕዳ ዓለባ ዓዲ ደሚቖም ተሓቋቒፎም ይርአዩ ኣለዉ፡፡ እዞም ብኸምዚ ኩነታት ዘለዉ መናእሰይ መርዓውን መርዓትን ዶ ይመስሉ?

ካብ ናይ ኤሌክትሮኒክስ ማሽናት እዛ እንሪኣ ለጨዘለና ሞባይ እያ። ናይ ዛ ሞባይ ሽማ ድማ ሳምሲግ ሞባይል እያ። ኣብዛ ሞባይል ድማ 12:45 ትቆፅር ኣላ።

ናይ ሓደ ናይ ኢት ፍሩት ድንኳን ይረአየና ኣሎ፡፡ እዚ ብዙሓት ዓይነት ኣትክልትን ፈራምረታትን ከም ባናና፣ ኣራንሸን ዘቢብን ዝርከበሉ አዩ፡፡ ካብዞም ኣትክልትን ፍራምረን ኣዚኹም እትበልዕዎ እንታይ እዩ?

እዚ ናይ ኣርቶዶክስ እምነት ተከተልቲ እንትኮኑ ባህላዊ ክዳን ፃዕዳ ዝተከደኑ እንትከኑ ዝተፈላላዩ ሳባት ካፍ ኢሎም ኣብቲ ቤተ ፀሎት ውሽጢ ቤክርስትያን ወፅኦም ኣብ ደገ ከፍ አሎም እንትርኣዩ እዚ ቤተክርስትያን ኣብይ ዓዲ እዩ እቲ ቤተክርስትያን?

እዚ ኣብ ሓደ እምባ ዝረአየና ዘሎ ቤተክርስትያን እዩ። እዚ ቤተክርስትያን እዚ እንዳታይ ኮን ይባሃል ይኮን ? ኣበይ ኮን ይርከብ ይኮን?

ኣንበጣ ኣብ ሓንቲ ጉንቦ መሸላ ተጠፍጢፎም ይርአዩ ኣለዉ፡፡ እዞም ፍጥረት ንእኽሊ ብቕፅበት በሊዖም ዘጥፍኡ እዮም፡፡ ዜና ነገሮም ኣዝዩ መፍርሒ እዩ፡፡

ኣብዚ ሓንቲ ሰበይቲ ተሳኢላ ኣላ። ባህላዊ ክዳን ተኸዲና ኣእዳዋ ድማ ብጸሊም ቀለም ወይም ሳስላ ተሸሊማ እያ። እዚ ንባህላዊ ጽባቐ ኢትዮጵያን ተመኩሮ ደቂ ኣንስትዮን ዝውክል እዩ። ኢትዮጵያውያን ደቂ ኣንስትዮ ስለምንታይ ከምዚ ኢለን ሳስላ ወይ ብሂና ይስለማ?

ክልተ ተባዕትዮ ኣናብስ ኣብ በረኻ ኣብ ምንቅስቓስ እናሃለው ይርአዩ ኣለዉ፡፡ እዞም ክልተ ኣናብስ ተባዕትዮ ምዃኖም ብምንታይ ብርግፀኝነት ክንፈልጥ ክኢልና ይመስለኩም?

ሰለስተ ሰባት ጻዕዳ ክዳን ተኸዲኖም ኢድ ንኢድ ተተሓሒዞም ይረኣዩ። ኩሎም ፍሽኽ እናበሉ ናብ ካሜራ ይጥምቱ ኣለዉ። እቲ ክዳውንቲ ብጥልፊ ዝተሰለመ እዩ። ኣብ ድሕሪት ቀጠልያ ተኽልታትን ሳዕርን ይረኣዩ። ጽሩይን ባህ ዘብልን ህሞት።

ኣብ ጥቓ ጽዑቕ መስቀላዊ መንገዲ ሓደ ህንጻ ኣብ ህንጸት ዝርከብ ይመስል። እቲ ህንጻ ብዙሕ ዓምድታት ዘለዎ ኮይኑ ብሰራሕተኛታት ዝተመልአ ይመስል። ሰማያዊት ናይ ጽዕነት መኪና ደው ኢላ ኣላ። ኣብዚ ስእሊ ዘሎ ህንጻ እንታይ ዓይነት ህንጻ ክኸውን ይኽእል ይመስለኩም?

ኣብ ሓደ ከባቢ ናይ ማይ ግድብ ይርአ ኣሎ፡፡ ከምዚ ዝበሉ ግድባት ህይወት ቀየርቲ እዮም፡፡ ግድባት ካብ ዝህቡና ረብሓታት ገለ ዶ ክትጠቕሱ ትኽእሉ?

ሓያሎ ካብ ዕንጨይቲ ዝተሰርሑ መንበር ተጠርኒፎም ይረኣዩ። ብተወሳኺ ኣብ ድሕሪት ገለ ካብ ዕንጨይቲ ዝተሰርሑ ጠረጴዛታት ጽዑቕ ዕዳጋ ምዃኑ ይሕብር። ከምዚ ዝኣመሰለ ካብ ዕንጨይቲ ዝተሰርሐ መንበር ውሑስ ድዩ ትብሉ? ወይስ ኣብ ውሽጢ ገዛ ጥራይ ዝምችኡ ይመስለኩም?

ኣብዚ ኣብ መሬት ሓደ ቆፃል ተኽሊ ይበቁል ኣሎ። እቲ ተኽሊ ልዕሊ መሬት ብዙሕ ጨናፍር ሒዙ ይዓቢ ኣሎ። እዚ እንታይ ዓይነት ተኽሊ እዩ? ዝብላዕ ድዩ ወይስ ካልእ ኣጠቓቕማ ኣለዎ?

ዋይፋይ ብርክት ዝበሉ ተምሃሮ አብ ዋይፋይ ዘለዎ ቦታ ላብ ቶፕን ሞባይልን ብምክፋት ዝደለይዎ ይጥቀሙ አለው፡፡ እዚኦም ዘይብሉ ኸ እንታይ ይጥቀም?

ሸበጥ እንብሎ ክፍቲ ጫማ ይርአ ኣሎ፡፡ እዚ ጫማ ኣብ ገዛን ከባብን እምበር ኣብ ነዊሕ ጉዕዞ ኣብ ግልጋሎት ዝውዕል ኣይኮነን፡፡ ሰነፍ እዩ፡፡

ሓወልቲ አክሱም ፍልፍል እቶት እዩ፡፡ እቲ ወዲቁ ዝርአ ቁመቱ በዓል 33 ሜ እንትኸውን፤ እቲ ጠጠው ኢሉ ዝርአ ከዓ በዓል 28 ሜ እዩ፡፡ እቲ ተደጊፉ ዘሎ ካብ ጣልያን ዝተመለሰ እዩ፡፡ ሓወልቲ አክሱም ክንደይ እዮም?

ዝተፈላለዩ ዓይነት ዝራእቲ ዘለው ኮይኖም ካብአቶም ሓደ ስርናይ እዩ። አብዚ ከም እንዕዞቦ ድማ ሓንቲ አደ ነቲ ስርናይ እናዓፀደት እያ። አብ ከባቢኩም ስርናይ ንምንታይ ትጥቀሙሉ?

ክልተ ሰብኡት ናይ ዩኒሸፎርም ክዳን ዝገበሩ ንሪኢ ኣለና፡፡ እቲ ሓደ ክልቲኡ ኢዱ ኣብ ኣፍ ልቡ ገይሩ፣ እቲ ሓደ ድማ ኣእዳው ንታሕቲ ገይሩ ኣሎ፡፡ ከምዚ ዓይነት ዩኒፎርሚ ንምንታይ ይውዕል ይመስለኩም?

መስተታት፡- ኣልኮላዊ ትሕዝቶ ዘለዎም ካብ ዝባሃሉ መስተታት ሓደ ኣረቂ እዩ፡፡ እዚ ኣብ ኣስመራ ናይ ዝምረት ዓይነት ኣረቂ እዩ፡፡ ኣረቂ ብክንደይ ሜላ ወይ ኣገባብ ይምረቱ?

ሓንቲ ባህላዊት ገዛ ኣብ ገጠራማ ቦታ ፣ ላዕላ ብሳዕርን ብዕንጨይትን ታሕታ ድማ ብጭቃን ዕንጨይትን ዝተሰርሐት ትረአ ኣላ፡፡ ብኸምዚ ዝተሰርሐ ባህላዊ ገዛ ዶ ትፈትው?

ኣብ ዝማዕበሉ ሃገራት ንደቂ ኣንስትዮ ብቻ ዘይኾነስ ንደቂ ተባዕትዮ እውን ናይ ገዛ ውሽጢ ጥቅዓት የካየደሎም እዩ። ስለዝኾነ ድማ ሓደ ሓደ ሃገራት ነቶም ተጠቃዕቲ ደቂ ተባዕትዮ መንኸባከኸቢ ኣብ ምዝግጃው ይርከባ።

ሓንቲ ጓል ኣንስተይቲ ንኣጣል ኣብ ኢዳ ቆጽሊ ክትምግባ ትርአ። ብድሕሪኣ መንደቕ እምኒ ኣሎ፣ እዚ ድማ ገጠራዊ ቦታ ይሕብር። እታ ሰበይቲ ቀሊልን ንቡርን ክዳን ተኸዲና ኣላ፡፡ እንስሳ ናይ ምሕብሓብ ተመክሮ ኣለኩም ድዩ?

እዚ ባህላዊ ሰፊየት ኮይኑ አብ ማእከሉ ብመዳበርያ ኮይኑ ብቡና ዓይነት ሕብሪ፣ ቆፃል ሕብሪ፣ ፃዕዳ ሕብሪ ብወሰኑ ድማ ለኻ ዝተሰርሐ ኮይኑ ሸም እቲ አቅሓ እንታይ ይባሃል?

ኣብ ወሰን ጽርግያ ዕዳጋ ኣሕምልቲ ይርአ። መጀመርታ ዝረኣዩ ቀጠልያ ኣሕምልትን ዝመስሉ እዮም። ኣብ ታሕቲ ኣሕምልቲ ምስ ቀጠልያ ዕምባባታትን ኣለዉ። ብሓፈሻ እዚ ናይ ከባቢን ናይ ጎደና ዕዳጋን እዩ። ከምዚ ዝኣመሰለ ናይ ጎደና ዕዳጋታት ንህዝቢ እቲ ከባቢ ብኸመይ ዝሕግዝ ይመስል?

ቁኖ ካብ ዋና ዋና መጋየፅታት ደቂ ኣንስትዮ ሓደ እዩ፡፡ እዚ ጥበብ ከም ጥንቱ ተኸቢሩ ዝነብር ዘሎ እዩ፡፡ ንቐፃሊ ኸ ከመይ ይቕፅል?

ዒሉ ናይ ኣድጊ ውላድ ኮይና ካብ እንስሳ ዘቤት ሓንቲ እንትከውን ናይ ኣዴኣ ፃባ እትጠቡብ እያ። ንስኩም ከ ዒሉ ኣብ ከባቢኩም ኣላ ዶ ?

ልሙድ ምግቢ ኢትዮጵያ ፀብሒ ደርሆ (ፀብሒ ደርሆን ባኒን) እዩ። ኣብቲ ጻሕሊ ባኒን ቁራጽ ደርሆን ቀይሕ ፀብሕን ኣሎ። ኣብ ጎኒ እቲ ጻሕሊ መስኮት ዘለዎ ባህላዊ መትሓዚ ኢትዮጵያ፡ “ጊባቦ” ኣሎ። እዛ ፀብሒ ደርሆ ምስ መን ክትበልዓ ምደለኻ?

ኣብ ትግራይ ካብ ዝርከቡ ባህላዊ ሳዕስዒታት ሓደ ዝኮነ ናይ ኤሮብ ሳዕስዒት እንትከውን ኤሮብ ኣብ ደንበር ኤርትራን ኢትዮጵያን ከምዝርከቡ ትፈልጡ ዶ ?

ኣብዚ ሓንቲ ሰበይቲ ጽቡቕ ፍኹስ ዝበለ ብጫ ክዳን ተኸዲና ደው ኢላ ኣላ። ኣከዳድናኣ ክሳብ መሬት ይበጽሕ፣ ብጽቡቕን ዕምባባታትን ሕብራዊ ስራሕን ተሰሊሙ ኣሎ። እታ ሰበይቲ ነዊሕ ጸጉሪ ኣለዋ። እዛ ሰበይቲ ተከዲናቶ ዘላ ክዳን ንምንታይ ምድላው ተኸዲና ትመስለኩም?

ኣብዚ ብፈረስ ዝስሓብ ዓረብያ ኣብ መንገዲ ይርአ። እታ ዓረብያ ሳንዱቕ ዕንጨይቲ ሒዛ ኣላ፡ ሓደ ሰብኣይ ድማ ይዝውራ ኣሎ። ከምዚ ብፈረስ እትስሓብ ዓረብያ ምተጓዓዝካዶ? ንምንታይ?

እዚ ሕብሪ እዚ ቆፃሊ ፃዕዳ ሓመድ ዝመስል እንትከውዝተፈላላዩ ሰባት ተክዲኖም እዚ ሕብርታት እዚ ኣብ ትግራይ ናይ ምንታይ ይንፎርም የከውን ትፍልጥዎዶ ?

ቤት መስተ ዝተፈላለዩ ዓይነታት መስተ አብ ቤት መስተ ይርከቡ፡፡ ፀሊም ሕብሪ ዘለዎም ዊስክ ሰማያዊ ሕብሪ ወረቀት ዝተሸፈኑ ቡዙሓት ጠራሙዘ አብ መደርደሪ ተቀሚጦም አለው፡፡ ዊስክ ምስታይ ትፈትው ዶ?

ኣብ ስፖርማርኬት ኣብ ድኳን ካብ ዝርከቡ ሽፉናት ናይ ታኒካ ምግብታት ኮይኑ መብዛሕቲ ግዜ ዝተዓሸጉ ምግብታት ይኩን ምግብታት ዘይምውሳድ ይምከር። ሽፉናት ምግብታት መስተታት ትፈትው?

እዚ አብ ቡዙሕ ሹቃት ዝርከብ ናይ ነብሲ መሕፀቢ ሳሙና እንትኾን ላክስን ላይፍን ዝበሃሉ ይርከብዎም። ብወገንኩም ከ ንምንታይ ትጥቀምሉ እዚ ዓይነት ሳሙና?

ኣብ ትምህርቲ ሒሳብ ናይ ጂኦሜትሪ ስራሕቲ ዝስርሐሎም ከም እኒ መስመሪያ፣ ፕሮትራክተር ዝመሰሉ ነገራት ኣለዉ፡፡ እዚኦም ብድምር እንታይ ብዝብል ሽም ይፅውዑ?

እዚ ብብዙሕ ሕብሪ ዝተሸፈነ ቆጽሊ ተክሊ ዘርኢ እዩ። ገለ ካብ ኣቝጽልቱ ቀይሕ ወይ ቡናዊ ክኸውን ከሎ፡ ገሊኡ ድማ ቀጠልያ እዩ። ኣቝጽልቱ ከም ብዙሓት ጽፍሪ ቅርጺ ኣለዎ። እዛ ተክሊ ብ ኣከባቢኩም እንታይ እንዳተባሃለት ትፍለጥ?

ተማሃሮ ኣብ ቤት ትምህርቲ ዩኒፎርሚ ገይሮም ተሰሪዖም ናብ ክላስ ክኣትው ዝፅበዩ ዘለው እዮም። ንሱኩም ከ ተሰሪዒኩም ናብ ክላስ ትኣትዉ ዶ ?

ብብዝሒ ድንሽ ኣብ ክፉት ዕዳጋ ንመሸጣ ይቐርብ፡ እቲ ድንሽ ብጫ ሕብሪ ዘለዎ ኮይኑ፡ ኣብ ልዕሊ ዕንጨይቲ ጠረጴዛ ኣብ ካሳ ተሰሪዑ ይርከብ። ኣብ ኢትዮጵያ ካብ ዘለዋ ቀንዲ ክልላት ወይ ከባቢታት ኣየኖት እዮም ብብዝሒ ዝፈርዩን ንዕዳጋ ዝቐርቡን?

እዚ ንእሽቶ ናይ ንግዲ ክፍሊ ኣብ ናይ ጎደና ጠረጴዛ ኮፍ ኢሉ ዘርኢ እዩ። እቲ ክፍሊ ብሰለስተ ሸነኽ ዓቢ ናይ ምርኢት ሰሌዳ ኣለዎ፣ ኣብ ልዕሊኡ ድማ ዝተፈላለዩነገራት ተሰሪዖም ኣለዉ። ቅርጽን ስልማትን ናይቲ መነጽር ተስፋ ዘለዎ ናይ ንግዲ ትምህርቲ ይዛረብ።

ናይ ኣኻውሕ ገፀ ምድሪ እኒሀ፡፡ እዚ ናይ ኣኻውሕ ገፀ ምድሪ ልምላመ የብሉን ግን ተፈታዊ እዩ፡፡ ተፈታውነቱ ካብ ምንታይ ዝነቐለ እዩ?

ኣብ ናይ ቀዳም ኤሌክትሮኒስ ናይ ገዛ ወይ ከዓ ናይ ስራሕ ስልኪ ኣ ዘይቃሳቀሳ ስልኪ እየን::እዘን ስልኪ እዚኣን ሎሚ ኣለዋ ውይስ ጠፊኤን እየ ?

አብ ትግራይ ካብ ዝርከቡ ባህላዊ መለለይና ዝኮኑ ባህላዊ ክዳናን ተአኪብካ ብሓደ ምግቢ ምምጋብ ኮይኖም ከምዚ ንዕዞቦ ድማ ድምፃዊ ዳዊት ነጋ ዝርከቦ ወቂቦምን ምግብ እናበሉዑ ይርክቡ። ንስክም ከ አብ ከባቢኩም ከምዚ ዝብለ ሕብረት አለኩም ዶ?

ኣብ ትግራይ ካብ ዝርከቡን ዝነበሩን ዓበይቲ ፋብሪካታት ኣልመዳ ዓለባ ፋብሪካ ሓደ እዩ፡፡ እዚ ፋብሪካ እዚ ኣበየነይቲ ከተማ ናይ ትግራይ ይርከብ?

ኣብቲ ፀሊም ፅርግያ ዘለዉ ወታደራት ዝተፈላለዩ ዓይነታት ክዳውንትን ዝተፈላለዩ ዓይነታት ሽርጥን ገይሮም ናብ ዝተፈላለዩ ኣንፈታት ኣብ ጉዕዞ ዘለዉ ኮይኖም ኣብ ዘተረጋገአ ሂይወት ከምዘየለዉ የመላክት፡፡

እዚ ሸዊት ባሎንጓ እዩ፡፡ ኣብ ገለ ከባብታት ድማ ዓልቋይ እውን ይብልዎ እዮም፡፡ ነዚ ናይ እኽሊ ዓይነት ኣብ ከባቢኹም እንታይ ኢልኹም ትፅውዕዎ?

ሓደ ሰብአይ ርእሱን ጭሕሙን ጨጓር ዝኾነ ሰማያዊ ሕብሪ ሸሚዝ ተከዱኑ አብ ሃሳስ እርሳስን ብጫ ሕብሪን ዘለዎ ናይ ከተማ ድሕረ ገፅ ይርከብ፡፡ እዚ ከዓ ዛማሪ እዩ፡፡ እዚ ዘማሪ መን ተባሂሉ ይፍለጥ?

ሓደ ሓረስታይ ወዲ ቀይሕ መሬት ዘለዎ ቦታ እንትኹዕት ወይ እንትፀርግ ይረአ ኣሎ፡፡ ኣብ ባይታ ግን ምንም ዝበቆለ ዝራእቲ የለን፡፡ እቲ ወዲ ኣብ ዳህሳስ ናይ ወርቂ ዶ ዘሎ ይመስለኩም?

አብ ትግራየ ካብ ዝርክቡ ዘመናዉ ቁኖታት ሓደ ከመዚ ንዕዞቦ ዘለና እንትክኑ እዚ ጋል አንስተይቲ ተቆኒና ባህላዊ ጥልፊ ክዳን ገይራ ንምልክት እዚ ተቂኒናቶ ዘላ ቁኖ እንታይ ይበሃል ይመስለኩም ?

እዚ ብዓይነቱ ናይ ዝተፈላለዩ ዓይነት ፍረታት ኣብነት እዩ። እቶም ኣራንሺ ኣዝዮም ድሙቓት ቀጠልያ ኮይኖም ብዓቐኖም ቁሩብ ይፈላለዩ። እዚ ዓይነት ኣራንሺ ንምብላዕ ዶ ንጁስ ትጥቀምሉ?

ጆንሰን ዝበሃል ዓይነት ሳሙና ኣብ ናይ መፋለጢ ምስሊ ይርአ ኣሎ፡፡ ኣብ ከባቢና እኒ ዲቫ ፍሉጣት ዓይነት ሳሙና እዮም፡፡ ጆንሰን ከ ኣበይ ከባቢ ይፍለጥ?

አብ ትግራይ ካበ ዝክበሩ ባህላዊ በዓላት ሓደ አሽንዳ ኮይኑ ደቂ አንስትዮ ብሃነቀውታ ዝፅበየኦ ወቂበንን ፀቢቀንን ዝውዕላላ መዓልቲ እያ። እዚ ብርክት ዝብለ ህዝቢ ናይ አሸንዳ በዓል ዝክበረሉ ዘሎ ቦታ አበይ ይምስልኩም ?

ኤል ሼብ ሶፋ ብዝተፈላለዩ ዲዛይናትን ሕብርታትን ካብ ጨርቅን እንፀይትን ዝስራሕ ኮይኑ ኣብ ገዛ ንደቂ ሰባት ኮፍ መበልን መዕረፍን ምኳኑ ትፈልጡ ዶ ?

አርማ አርማ ናይ ሓደ ተቋም መፍለይ ኮይኑ፤ ፋና ገንዘብ ቁጠባና ብድር ሓላፍነቱ ዝተወሰነ መሰረታዊ ናይ ሕብረት ስራሕ ማሕበር ዝብል አብ ብጫ ድሕረ ገፅ ተፃሒፉ ፋና ዝብል ከዓ ብፃዕዳ ሕብሪ ተፃሒፉ ይርከብ፡፡ እዚ አርማ አበይ ቦታ እዩያ?

መፋለጢ መፋለጢ ማለት ህዝቢ ክፈልጦም ዝተደለዩ ሓሳባት ተፃሒፎም አብ ጋዜጣ ተዘርጊሖም ይርከቡ፡፡ ንአብነት “አብ ትሕቲ ኮማንድ ፖስት ዘለው ክልላት ብፌደራል እሱራት ምጭንናቆም አፍሊጡ” ዝብል ፅሑፍ ይርከብ፡፡ እዚ ጋዜጣ ብመን ተፃሒፉ?

ዝተፈላለዩ ፍራምረ ከም ወይኒን ኣራንሽን፣ ኣቫካዶን፣ ባናናን ዝሽየጠሉ ቦታ እንትከውን ኣብ ጥዕና ወዲ ሰብ ፍራምረ ኣገደስቲ ካብ ዝባሃሉ ዓይነት ምግብታት ምኳኖም ትፈልጡ ዶ ?

ኣብዚ ብዙሓት ጻዕዳ ባሳት ኣብ ሓደ ቦታ ደው ኢለን ይርኣያ። እዚ ቦታ መዕቆቢ ታክሲ ወይ መዕረፊ መካይን ይመስል። እዚ መዕረፊ ታክሲ ድዩ ወይስ መዕረፊ መካይን?

ኣብ ሃይማኖታዊ ቦታ ሓደ ሰብኣይ ነፀልኡ ተዓጢቑን ማይክረፎን ሒዙ ይረአ ኣሎ፡፡ ንሰማዕቲ ስብከት ወይ መልእኽቲ ውን ዘማሕልፍ ይመስል፡፡ እዚ ቦታ ኣበይ ይመስል?

ዝተፈላለዮ ማሕበረሰብ ብበዝሕ ዝተአከቡ ከይኖም ገሊኦም ከበሮ ይወቅዑ ገሊኦም ድማ ይለሃዮ ብተወሳኪ ድማ አብ መካቢያ አብዝሐ ማሕበረሰብ ከፍ ኢሉ ይርኢ አሎ ። ንሱኩም ከ ትለሃዮ?

ብርጭቆ እግሪ ዘለዎ ሓደ ፅምዲ እስፒል ጫማ አብ ሶፋ ኮፈ ተቀሚጡ፡፡ እዚ ፅምዲ ጫማ ላዕሉ ብፃዕዳ ሕብሪ ማእከሉ/ከብዱ/ ከዓ ብፀሊም ሕብሪ ዝተሰርሐ ኮይኑ ዝፈትዎኦ ሰባት ዝረግፅኦ እየን፡፡ ጥቅሚን ጉድአቱን እስፒል ጫማ ክትገልፁ ዶ ትክእሉ?

ካብ ትምህርቲ ሚኒስተር ዝተዳለወ መፅሓፍ ትግርኛ ናይ 12 ክፍሊ እዩ ። ቋንቋ ትግርኛ ምምሃር ንዕብየት ትግርኛ ብጣዕሚ ጠቃሚ እዩ ።

እዞም ህፃውቲ ባህላዊ ክዳን ተከዲኖም ኣብ ሓደ ከባቢ ተኣኪቦ ክልተ መምህራን እውን ፃዕዳ ጋቦን ተከዲኖም እንዳዘሩ ይርኢዎም ኣለው። ምስ ህፃውንቲ ምውዓል የድክም ዶ ?

ዝትፈላለዩ ዓይነት ፍረምረታት አለው ካብዞም ሓደ አራንሽ እንተኮን አራንሽ ብጣዕሚ ጥዕሙን ንጥዕናና አዚዩ ጠቃሚ ዓይነት ፈረ እዩ። ንስኩም ከ አራንሽ ተፈትዎ ዶ?

ዝተፈላለዩ ናይ ኮስሞቲክ፣ ሎሽንን ቅብኣትን ዓይነታት ኣብ መደርደሪ ይርአዩ ኣለዉ፡፡ እዞም ግብኣታት ኣብ ህይወት ደቂ ሰባት እንታይ ዓይነት ረብሓ ይህቡ?

ቡና ፈሊሑ ናብ ፍንጃል እንዳተቀደሓ ኮይኑ ፋንድሻን ዕጣን፣ ሽኮር ተቀሪቡ ኣሎ። ንስኩም ከ ብዘይ ፋንድሻን ዕጣንን ቡና ትሰትዮ ዶ ?

ብዙሓት ሰባት ዕዳጋ እንዳከዱን እንዳመፁን እዮም። ኣብዚ ከባቢ ድማ ንክሽየጥ ተቀሚጡ ኣሎ። ይገዝኡ እውን ኣለው። ሎሚ ንኪሎ ኣራንሺ ክንዳይ ኮይኑ ?

ኣብ ትግራይ ካብ ዘለው ስፖርት ሓደ ዝኮነ ናይ ሳይክል ውድድር እንትከውን ደገፍቲ ናይ ስፖርት እንዳተባብዕዎም ተቀዳደምቲ እንዳተወዳደሩ እዮም። ንስኩም ከ ተወዳደርቲ ኣተባብዕኩም ዶ ትፈልጡ?

መልክዓ ቀያሕ ሕብራ ዝኮነት ፀጉራ እውን ቀይሕ ቀለም ዝገበረትሉን ደስ ትብል ስሓቂት ናይ ብሃላዊ ክዳን ዝተከደነትን ድምፃዊት እያ። መን ትብሃል ሹማ?

ናይ ቀዳሞት ማሕዘል ብስንዲድን ብዝዓጐልን ወቂቡ ካብ ዝለፍዐ ቆርበት ዝስራሕ እዩ ነይሩ፡፡ ሎሚ ኸ እዚ ባህሊ ብግብሪ ዝፍፀመሉ ከባቢ ይህሉ ዶ?

እዚ ፋይል ኣብ ጠረጴዛ ተቀሚጡ ይርአ። ኣብቲ ፋይል ዘሎ ጽሑፍ ከምዚ ይብል፤ “ናይ ተገልጋሊ ኣስተያየት መውሃቢ ፎርም" ካብ መስከረም 2017 ዓ.ም ጀሚሩ ዝብል እዩ። እዚ ፋይል እንታይ ከም ዝውክል ወይ ስለምንታይ ከም ዝተዳለዎ ትፈልጡ ዶ?

እዚ ከባቢ አብ ታሪካዊት ከተማ አክሱም ኮይኑ ንእንዳ አወነአረጋዊ ቤ ክርስትያን ዝውስድ መንገዲ ኮይኑ ሰባት ክዕርፉሉ ዝተዘጋጀወ ብስሚንቶ ዝተሰርሐ ከፍ መበሊ ንዕዘብ ንስክም ከ ናብዚ ቦታ መፂኩም ትፈልጡ ዶ?

ካብ ናይ ኢትዮጰያ ፕረዝዳት ዝነበራ ወዘሮ ሳህለወር ዘውዴ ዝበሃላ ሰባይቲ እየን። እዘን ሰበይቲ እዚኣን እንዳሃለዋ ትግራይ ብዙሕ ሓደጋታት በፂሑዋ እዩ። እዘን ፕረዚዳንት እዚኣን ትፈትውዎን ዶ?

ዝተፈላለዩ ናይ እዝኒ ሶቒራት ይርአዩ ኣለዉ፡፡ መብዛሕትኦም ናይ እዝኒ ሶቒራት ቀሊል መጠን ዘለዎም እዮም፡፡ እዞም ቀለልቲ ሶቒራት ንምታይ እዮም ዝምረፁ?

ኣብ ዝማዕበላ ሀገራት ሕርሻ ብዘበናዊ መንገዲ ዘካየዱ እንትኾኑ ኣብዚ ካብ ዝጥቀምሎም መሳርሕታት እቲ ሓደ ከዓ ዘበናዊ ማሕረሻ እዩ። ዘበናዊ ማሕረሻ ስራሕትና ብቅልጥፍ ንክነካይድ ይጠቅመና።

ካብ እንስሳ ዘገዳብ ሓደ ዝኮነ ነብሪ እንትከውን ሕብሩ ብጣዕሚ ደስ ዝብል ኮይኑ እንስሳታት እንዳሃደነ ስጋ ዝበልዕ እዩ። ካብ መጥበውቲ ሓደ ምኳኑ ትፈልጡ ዶ?

እዚ ካብ ዓይነታት ኣዝርእቲ ከም መድሓኒትን ከም መመቅርቲ ማለት ሑሩጭ ኣጥሒና እቲ ኣባዓከ ቆሊና ናብ ጥረእክሊ ወይ ቆቂጥካ ናብ ሑሩጭ ይኣቱ። ንፃልጣ ፀባ ከ ክንጥቀመሉ ንክእል ዶ?

ኣብዚ ዘሎ ዝፅሬቱ ዝሃለው ሆቴል እንዳ ምግቢ ቤት እዩ። ናይ ዋይ ብርፅቆታት ፃዕዳ ሻሓነ ተዳልዩ ሰብ እንዳተፀበዩ ዘርኢ ምስሊ። ዋይን ኣልኮላዊ መስተ ድዩ ?

ሓንቲ ሰበይቲ ምስ ክልተ ደቃ ኣብ መሬት ደው ኢላ ኣላ። ኩሎም ብሓጎስ ይስሕቁ ኣለዉ። እታ ሰበይቲ ሓረስታይ ትመስል። እቲ ከባቢ ሓምላይን ልሙዕን እዩ። እዞም ሰባት እዚኦም ስድራቤት ዶ ይመስሉ ?

ቤት መስተን ምግቢን አብ ሓደ እንዳ መስትን ምግቢን ብዙሓት ፀዓዱ ወንበራትን ጣውላታትን እንትርከቡ፤ ቡዙሓት ዝተፈላለዩ ምግቢታትን ቦፌታትን ከዓ አብ ልዕሊ እቲ ጣውላ ይርከቡ፡፡ እዚ ቤት መስተን ምግቢን አበይ እዩ?

ካብቲ ገዛ ርሕቕ ኢሎም ብዙሓት ጎማ ወንበራት ብጉጅለ ብጉጅለ ተቐሚጦም ኣለው፡፡ ከፍ ዝበለ ዝረአ ሰብ ግን የለን፡ ሓንቲ ዓባይ ናይ ቴሌ ፅላል ትመስል ተተኺላ ኣላ፡፡ እዚ ቦታ እዚ ናይ ምግብን መስተን ቦታ ዶ ይኾን?

ብብጫ ሕብሪ ዝተቐበአት ኣረጊት ታክሲ ጠጠው ኢላ ትረአ ኣለ፡፡ ካብ 5 ክሳብ 6 ሰብ እትፅዕን ናይ ሰርቪስን ናይ ገዛን መኪና እያ፡፡ እዛ ዓይነት ታክሲ ኣብዚ ሎሚ እዋን ብበዝሒ ዶ ትሪእዋ?

በጊዕ ካብ እንስሳ ዘቤት እያ። ወዲ ሰብ ስጋ በጊዕ ንምግብነት ዝጥቀመሉ እንትከውን ንጥዕና ወዲ ሰብ ኣገዳሲ ምኳኑ ትፈልጡ ዶ ?

ካብቶም ደቂ ሰባት ነመመላክዒ ካብ ዝጥቀምሎም ሓደ ዝኮነ ካብ ናይ ባህላዊ ክዳን ሓደ እዩ። ፃዕዳ ሕብሪ ዝኮነ ናይ ደዊ ተባዕታይ ክዳን እዩ።

ኣብ ከተማ ኣክሱም ኣብታ ታሪካዊት ዝኮነት ኣብ ውሽጣ ካብ ዝርከቡ ኣብያተ ቤተ ክርስትያን ሓደ ዝኮነ ካብቲ ከተማ ውፅእ ዝበለ ኮይኑ ኣቡነ ጰንጦሎን ገዳም እዩ ዝብሃል።

ናይ ደርሆ ሰፈር ብዘተፈላለየ መልክዕ ክስራሕ ይኽእል እዩ፡፡ እዚ ትርኢዎ ዘለኹም ሰፈር ደርሆ እዩ፡፡ እዚ ካብ ምንታይ ከምዝተሰርሐ ክትገልፁ ክትገልፁ ትኽእሉ ዶ?

ዝተፈላለዩ ኣትክልቲ ከም ኮሚደሬን ሽጉርትን ፍራምረ ኣናናስን ብርጭቅን ካልኦትን መሸጢ ቦታ እዩ። ንደቂ ሰባት ኣትክልትን ፍራምረን ምምጋብ ብጣዕሚ ሑጉሳት ዝገብሮም እዩ።

ሰለስተ ደቂ አንስትዮ ፃዕዳን ቀይሕን ዘለዎ ሓፂር ኢዱ ክዳን ተከዲነን፤ ፀጉረን ተሰሪሐን ዕንቊ አብ ርእሰንን ክሳደን ገይረን በትሪን ቆፅሊን አብ የማናይ ኢደን ሒዘን አብ ሓምለዋይ ቦታ ይርከባ፡፡ እዚ ባህሊ እዚ ናይ አበይ ዓዲ እዩ?

እዚ ብሕብሪ ዝተሰርዑ፡ ብዕምባባውን ጂኦሜትሪካውን ቅርጺ ዝተሸፈኑ እኩብ ብያትታት እዮም። ስነ-ጽባቐ ገዛን ባህላዊ ስነ-ጥበብን ብሓደ ምስሊ ዘቕርብ ዝተጸረየ ቅዲ ምርኢት ዘርኢ እዩ።

ብመስቀለኛ ቅርፂ ተገጣጢሞም ዝተቐመዩ ጠረጴዛ እኔዉ፡፡ ኣብ መኣዝኑ ዝተቐመጡ ኣርባዕተ ተሽከርከርቲ ወንበር ኣለዉ፡፡ እዚ ኣቀማምጣ ስራሕ እናተቐባበሉ ንዝሰርሑ ሰራሕተኛታት ምችው እዩ፡፡

ሳክስፎን ትበሃል ዘመናዊ ናይ ሙዚቃ መሳርሒ ዝፃወት ሰብ ይርአየና ኣሎ፡፡ እዚ ሳክስፎን ዝፃወት ሰብ ናይ ሞያ መፀውዒ ሽሙ መን ይበሃል?

ናይ መንግስቲ ይኹን ናይ ውልቀ ሰራሕተኛታት ናይ ስራሕ በትኦም ምችውን ውቁብን እንተኾይኑ ሕጉሳትን ኣብ ስራሕ ቦትኦም ንነዊሕ ግዜ ተቀምጦም ንተገልገልቶም ብፅቡቅ ስነ ምግባርን ቅልጣፈን ንከገልግሉ ይገብሮም።

ኣብ ኣዲስ ኣበባ ዝርከቡ ናይ መንግስቲ ዪኒቨርስታት ናይ ሓምለዋይ ልምዓት ዓሸራ ኣብ መጀመሪ መርሃ ግብር ኣብ ዝተገበረ ዝግጅት ዝተረከባ ዪኒቨርስትታት ንንመን እያን?

ኣብዚ ሓደ ሰብኣይ ኮፍ ኢሉ ኣሎ። ግራጭ ጃኬትን ተኸዲኑ ኣሎ። ገጹ ኣብ ናይ ምግራም ኩነታት ዘሎ ይመስል። ኣብ ታሕቲ "ድው" ዝብል ቃል ይርከብ። እዚ ሰብ ኣብ ተልእኾ ወይ ኣብ ትእዛዝ ዘሎ ይመስል እንታይ ትብሉ?

ኣብ ውሽጢ ደው ዝበለ ጤል በረኻ ብየማን ይርአ፣ ቅርጺ እቲ ጤል ድማ ተለዋዋጢ እዩ። እዚ ድማ ብቐረባ ይርአ። እዚ ጤል እዚ ትክኽለኛ ሽሙ እንታይ እዩ ዝበሃል?

ብጥንታዊ ምልክታት ዝተሰርሑ ኣፍሪካውያን ሽልማት ዘርኢ እዩ። እዚኦም ካብ ኣልማዝን ሓጺንን ሕብራዊ ኣእማንን ዝተሰርሑ ዝተፈላለየ ሕብሪ ዘለዎም እዮም። ሓደ ካብዚኦም ኣብ ዙርያኡ ናይ ብሩር ምስሊ ኣለዎ። ኣብ ዘመናዊ ዘመን እዚ ዓይነት ባህላዊ ሽልማት ምጥቃም ኣድላይዶ ይመስለኩም? .

ኣብዚ ጻዕዳ መኪና ኣብ ወሰን ጽርግያ ደው ኢላ ኣላ። ኣብ ጎኒ እታ መኪና ናይ ፖሊስ ባጅ ዘለዎ ዓቢ ፖስተር ተለጢፉ ኣሎ። እዛ መኪና መልእኽቲ ድምጺ ፖሊስ ንምትሕልላፍ ድያ ትውዕል ወይስ ንኻልእ ዕላማ?

ህፃናት ክቢ ሰሪሆም መሃረበይ ዶ ርኢኹም ዝበሃል ፀወታ ዝመስል ፀወታ ይፃወቱ ኣለዉ፡፡ እዚ ፀወታ ንተመሃሮ ዝህቦም ኣካላውን ስነ ኣእምሮኣዊን ረብሓ እንታይ እዩ?

ኣብ ትግራይ ካብ ባህላዊ ክዳን ሓደ ዝኮነ ጥልፊ እንትከውን ካብ ጡጥን ፈትልን ዝስራሕ እዩ። እዚ ኣብ ባንቡላ ዘሎ ንመርአይ ንክሽየጥ ዝተዳለወ ምኳኑ ትፈልጡ ዶ ?

መናፈሻ ሰባት ናብ ደገ ወፂኦም ምስ ቤተሰቦም፣ አዕርኽቶም፣ ፍቅረኝኦም ኮይኖም ዝንቀሳቀስሉ እዩ። እቶም ዝንቀሳቀሱ ሰባት አብ መንጎኦም ባእሲ እንተተፈጢሩ እንታይ ምገበርኩም?

ዘመን መፅሔት ካብቶም ኣብ ሃገር ዘለዉ ብዙሓት ናይ ሕትመት ሚድያታት ሓደ እዩ፡፡ እዚ መፅሔት እስካብ ከባቢ ትግራይ ተበፃሒ ዝኸውን ድዩ?

እዚ ኣብ ሰፊሕ ባሕሪ ትጓዓዝ ጃልባ ተስፋ ዝመልኦ ታሪኽ ትነግር ዘላ እያ፤ እቲ ኣብ ማይ ዚርአ ቀበቶታትን ኣብ ወሰን እታ ጃልባ ሒዘን ዘለዋ ኣእዳውን ነቲ ንህይወት ዚግበር ቃልሲ ይገልጽ እዩ።

እዚ ኣሰፋፍያ ክዳን ሓበሻ ኮይኑ እዚ ክዳን ድማ መብዛሕትኡ ካብ ጡጥ ዝተፈተለ ክዳን እዩ። እዚ ክዳን እዚ ድማ ብዝተፈላለየ ቅርፃቅርፂ ተሰፍዩ ንርኢ ኣለና።

መዘናግዒ ካብዞም መዘናግዒ ከዓ ሓደ ጆቶኒ እናተብሃለት ትፍለጥ፡፡ እዛ መዘናግዒት ሽዱሽተ በትሪ ብየማንን ብፀጋምን ሰሰለስተ መትሐዚ ዘለዎ መውቅዒን 18 አብ ማእከላ ከዓ 18 ተፃወቲ ሰባት ብጫ፣ ፀሊም፣ ቀይሕን ፃዕዳን ክዳንን ካልሲን ገይሮም ይርከቡ፡፡ ዋጋ እዛ ጆቶኒ ክንደይ እዩ?

እዚ ንሪኦ ዘለና ናይ ፕላስቲክ ኣቕሓ ፔፐር ትሪ ዝበሃል ናይ ወረቐት መቐመጢ እዩ፡፡ እዚ ኣቕሓ ናብ ቢሮ ኣብ ዝሓተኹሙሉ ኣጋጣሚ ርኢኹሞ ዶ ትፈልጡ?

እዚ ናይ ስራሕ ገዛ ኮይኑ ብስክሌተ እንተተባለሽየን መዕረይ ወይ ድማ መስተካከሊ እዩ። እዚ ስራሕ እዚ ድማ መፋለጢ ተጠቂሙ ኣሎ። ንስራሕኩም መፋለጢ ትጥቀሙ ዶ ?

ኣሰኒ! ደስ ዝብሉ ወርቃማን ጻዕዳን ሕብሪ ዘለዎም ናይ ክሳድ ጎባጉብ፣ መስቀል፣ ሕርክሞን ቀለቤትን ይርከቡዎም። እዞም ውርቃማን ብራማን ሕብሪ ዘለዎም መጋየጺ ብጸሊም፣ ብቀይሕን ብጫን ሕብሪ ሃሪ ተተሓሒዞም ይርከቡ።

ብጣዕሚ እያ ደስ ትብለኒ ናይ ኣክትክልቲ መፅሞቋት እዛ ማሽን እዚኣ ኣራንሺ፣ ለሚን ካልኦት ተኽሊታትን ክንጥቀመላ ንክእል ኢና። ሕዚ ትፀምቆላ ዘላ ድማ ኣራንሺ እዩ ።

ናይ ደቂ ኣንስትዮ ፅፍሪ ናይ እግርና ንከናከን ዝብል መስታወቅያ እንትከውን ንፅፍሪ እግርና ክንክን ክንገብር ከምዘለና ዘርኢ መስታወቅያ እዩ። ንስክን ከ ፅፍሪ ናይ እግርክን ትካናከና ዶ ?

እዚ እትሪእዎ ዘለኹም እስፒል እንትብሃል ኣብ ቤት ዕዮታት ኣብ ውሽጢ ስቴፕላይዘር ኣእቲውኻ ዝተፈላለዩ ናይ ስራሕ ወረቐታት መትሓሓዚ ከም እንትቀመሉ ትፈልጡ ዶ?

ኣብ ብኬንዳ ዝተሰርሐ መፅለሊ ናይ ባህላዊ ክዳውንቲ መሸጢ ይርአ ኣሎ፡፡ እዞም ክዳውንቲ ኣብ ምዕሩይ ቦታ እንተዝቐርቡ ንዓዳጊ ዝህልዎም ስሕበት ምወሰኸ ዶ?

ኣብ ካብ ከውሒ ዝተሰርሐ ቤተ ክርስቲያን ሓደ ካህን ብመስኮት ተቐልቂሎም ይርአዩ ኣለዉ፡፡ እዚ ናይ ከውሒ ኪነ ህንፃ ቀዳሞት ወለዲ ክሳብ ክንደይ ጥበበኛታት ከምዝነበሩ የመልክት ዶ?

ኣብዚ ሓንቲ ጓል ኣንስተይቲ ባህላዊ ኣከዳድና ኢትዮጵያ ተኸዲና ኣላ። ብቀይሕን ብጫን ፈትሊ ዝተጠልፈ ጽብቕቲ ጻዕዳ ክዳን ተኸዲና ኣላ። ኣብ ኢዳ ወርቂ ጌጣጌጥ ይርአ ኣሎ። ባህላዊ ክዳን ኢትዮጵያ ከምዚ ጌርካ ምኽዳን ትፈትው ዶ?

ቀንዲ መእተዊ ዩኒቨርስቲ መቐለ እቲ ኣፍደገ እዩ። እቲ ኣፍደገ ካብ እምኒ ዝተሰርሐ ኮይኑ፡ ባህላውን ዘመናውን ቅዲ ስነ ህንጻ ዘወሃሃደ እዩ። ኣብ ከባቢኡ ኣግራብን ቀጠልያ ሳዕርን ይርአ። ሰላማውን ጽሩይን ቀጽሪ እቲ ዩኒቨርሲቲ ናይ ፍልጠትን ተስፋን ስምዒት ይፈጥር።

ሙዚቃ ክልተ ጓል አንስተይቲን ወዲ ተባዕታይን ፃዕዳ ጥፍፊ ክዳውንቲ ተከዲኖም በትሪ ሒዙ ተሓቋቍፎም ጠጠወ ኢሎም ይርከቡ፡፡ እዞም ደረፍቲ መንን መንን ይበሃሉ?

ብጣዕሚ ደስ ዝብሉ ህፃውንቲ ማንካን መሕበርን ዝሓዙን ሓንቲ ጎል ኣንስትየቲ ሙሉእ ፀሊም ዝተከደነትን ኣብቲ ጠረጴዛ ንምግብነት ዝጠቅሙ ነገራት ኣለው። ካብኣቶም ክልተጥቀሱ?

ኣብዚ ዘሎ ትርኢት ዕዳጋ ዝዓለመ እዩ። ኣብ ማእከል ድማ ኣብ ልዕሊ ዕንጨይቲ ዝተሰርሐ ጠረጴዛ ኣብ ጻዕዳ መዳበርያ ብብዝሒ ቀይሕ በርበረ ተቐሚጡ ኣሎ። ደሓር ሰባት ብናይ ዕዳጋ ንጥፈታት ዳግማይ ተወዲቦም። ብየማን ድማ ዓበይቲ መደበርያታት ሒዞም ኣብ መሬት ተዘርጊሖም ኣለው።

ኣብ ኢትዮጵያ ካብ ዘለው ሃይማኖታት ኦርቶዶክስ ተዋህዶ ክርስትያን ናይ ኣባ ጋብር ዓመታዊ ባዓል ብጡጥ ጭሕሚ ገሮም ብጫ ክዳን ዝተከደኑ እዮም። ኣብ ዓመታዊ ባዓል ናይ ኣባ ጋብር እንታይ ትገብሩ ?

ብዙሓት ኩርሲታት ወይ ከዓ ናይ ጎማ ወንበራት ኣብ ናይ ቴራዚዮ ዝተነፀፈ ባይታ ይራኣዩ ኣለው፡፡ እዚ ቦታ ናይ ካፌ ቤት ዶ ይኾንስ እንዳወንበር መሸጢ?

እዚ ዝፈረሰ ወይ ኣብ ህንፀት ዝርከብ ገዛ ዘርኢ እዩ። ገለ ክፋል ናይቲ ገዛ ናብ መሬት ወዲቑ፡ ብዙሕ ኣኻውሕን ፍርስራስን ኣብ መሬት ፋሕ ኢሉ ኣሎ። ኣብ ከባቢኻ ከምዚ ዝፈረሰ ገዛ ክትርኢ ከለኻ እንታይ ይስምዓካ?

ሓደ ቀይሕ ሰብአይ ቡናማ ሕብሪ ዘለዎ በዓል ጁባ ክዳን ተከዲኑ አብ ቀይሕ መሬት ይርከብ፡፡ እዚ ሰብአይ ጌታቸው ረዳ ድዩስ አይኮነን?

እም ዝርኣዩ ዘለው ስደተኛታት ሰባት ኮይኑም ደቂ ተባዕትዮ ደቂ ኣንስትዮ ኮይኖም ዝትፈላላዩ ብብዝሕ ዝራኣይ እንትኮን ኣብ ርእሲ እቲ ባሕሪ ፃዕዳ ነገር ከፍ ኢሎም ይራኣይ ሽሙ እንታይ ተበሂሉ ይፅዋዕ ትፍልጥዶ?

እዚ ሕታም ናይ ኢትዮጵያ ጋዜጣ “ሪፖርተር” የርኢ። ኣብ ማእከል እቲ ገጽ ዓቢ ናይ ሜዳ ምስሊ ኣሎ፡ እዚ ድማ ናይቲ ግድብ ዝመስል ስእሊ እዩ። ኣብ ላዕሊ ዘሎ ኣርእስቲ ብዓቢ ጽሑፍ ዝተጻሕፈ እዩ። እዚ ናይ ጋዜጣ ጽሑፍ ብዛዕባ እንታይ ይመስለኩም?

ባህላዊ ቁኖ ተቆኒና ክምስ እናበለት ኣብ ሰፍኢ ድማ ዓተር ባሕሪ ተኣሪ ኣላ። መቀነት ተቀኒታ መስቀል ድማ ኣብ ክሳዳ ኣሲራ ትርአ ኣላ ።

ኣርማ ኮካ ኮላ ዘለዋ ዓባይ ቀያሕ ናይ ጽዕነት መኪና። እታ ናይ ጽዕነት መኪና ብጥርሙዝ ሶዳ ዝተመልአ ቀያሕቲ ፕላስቲክ ሳጹናት ዝተጻዕነት እያ። ኣብታ ናይ ጽዕነት መኪናን ኣብ ዙርያኣን ክልተ ሰባት ነቲ ኣቕሓ ክጽዕኑን ከራግፉን ይረኣዩ። ኣድካሚ ናይ ስራሕ መዓልቲ።

ኣብ ሓደ ዓቢይ ከባቢ ኣብ ዝርከብ ዓቢይ መአከቢ ቦታ ሰባት ኮፍ ኢሎም ክዕልሉ ዘርኢ እዩ። ባንዴራ ኢትዮጵያን ባንዴራ ሕብረት ኣፍሪቃን ኣብ ማእኸል ኣብ መደረክ ይረአ ኣሎ። ከምዚ ዝኣመሰለ ወደበ ኣኼባ ንኣገልግሎትን ምይይጥን ብኸመይ ከመሓይሽ ይኽእል?

ተክሊታትን ሳዕሪታትን ሓንቲ ሓምለወይቲ ተክሊ ብዙሕ ጨንፈር ዘለዋ ኮይና አብ ዝደረቀ ሳዕሪ ማእከል ትርከብ፡፡ እዛ ሓምለወይቲ ተክሊ እንታይ ተባሂላ ትፅዋዕ?

ሓረስታይ ኣብ እዋን ክረምቲ እኽሉ ዘሪኡ ምስኣብቆለ እቲ እኽሊ ምስፈረየ ኣብ እዋን ቀውዒ ዝራእቱ ይስብስብ። እዚ ዝራእቲ ዝስብሰበሉ ወርሒ መዓዝ መዓዝ እዩ?

ኣብዚ ጎደና ከተማ ዘርኢ እዩ። ኣብ ጽርግያ ታክሲ ደው ኢላ ኣላ፡ ሓደ ሰብኣይ ድማ ኣብታ ታክሲ ደው ኢሉ ጽዕነት ይጽዕን ኣሎ። ካልኦት ሰባት ኣብቲ ጎደና ዝንቀሳቐሱ ይረኣዩ። ኣብዚ መንገዲ ከም ትርእይዎ ዘለኹም ንጥፈታት እንታይ ይመስለኩም?

ብዙሕ ኣቑሑት ዝፀዓነት ማሃንዱራ ኣብ ማእኸል ፅርግያ ትረአ ኣላ፡፡ ብክልቲኡ ጎኒ ናይቲ መንገዲ ውን ሰባት ይንቀሳቐሱ ኣለው፡፡ ኣቕሓ ዶ ብማሃንዱራ ፂዒንኩም ትፈልጡ?

ኣብ ዒዳጋ ቦታ ኮይኑ ዝተፈላለዩ ዓይነታት ጎማታትን ዝተፈላለዩ ዓቀናት ማይ ዝሕዙን ኮቦርታታትን ኣብ ምሸት ግዜ ኣብ እዋን ቁሪ እዩ ትክደኖ።